ዘመናዊ ዝኮነ ኣቅሓ ናይ ገዛ ወይ ድማ ናይ ቢሮ ምሓዝ ኣድላይ እዩ። ምክንያቱ ዝኮነ ይኩን ስራሕ ክትሰርሕ ብኣቅሓ ስለ ዝኮነ ስራሕ እውን ወሳኒ ናይ ሂወትና ስለ ዝኮነ ነቲ ስራሕ እትሰርሐሉ ኣቅሓ እውን ምርፅ ኣብልካ ዘመናዊ ክከውን ኣለዎ ዘመናዊ ተዝኮን ይምረፅ።

ዝኾነ ይኹን ማሽን ብጣዕሚ ኣድላይን ኣገዳስን እዩ። ምኽንያቱ ኣብ ስራሕ መሳለጢ ስለእንጥቀመሉ አብ ዝኾነ ይኹን ማሽን ክንሕዝ ይግበአና። ብፍላይ ድማ ብቀረባ እንተንረኽቦ ተመራፂ ይኸውን። ንክንረኽቦ ድማ ንፅዓር።

ብጣዕሚ ካብቶም ድስ ዝብልን ዘህርፍን ነገር ብተክሊል ምምርዓው እዩ። ብሃይማኖትና ይኩን ብበተሰብና ይኹን ዝህረፍ ነገር እዩ። እና ካብቶም ብጣዕሚ ዝምነዮምን ዝሃርፎምን ሃንቃ ዝገብረሎምን ዝነበርኩ ሓደ እዚ እዩ።

ማሽን ንዝኮነ ይኩን ወድሰብ ብጣዕሚ አድላይን አገዳሲን እዩ፡፡ ብፍላይ ድማ አብዚ ሕዚ ግዜ ናይ ቴክኖሎጂ ስራሕቲ ይስፋሕፋሕ ስለዘሎ ብዙሓት ዓይነታት ማሽናት ንክነታአታቱ ብጣዕሚ ደስ ይብለኒ፡፡ ብጣዕሚ እየ ዝሃርፍ ብፍላይ ድማ እዞም ብቀሊሉ...

ብጣዕሚ ዝማዕረጉ ዘመናዊ ህንፃታት ኣብ ዝመዕበሉ ዓዲ ይርከቡ።

ከምዚ ዓይነት ፀጉሪ ኣሰራርሓ ብጣዕሚ ብጣዕሚ እየ ዝፀልኦ። ምክንያቱም ባህላዊና ከምዚ ስለ ዘይኮነ ባህላዊ ዝኮነ ፀጉሪ ኣሰራርሓ ክስሮሖ እየ ዝደሊ። ከምዚ ክሪኦን ክሰምዖን አይደልን። ከምዚ ዓይነት ጌጣት ክጥቀም እዉን?

ስራሕ ሕልናኻ ነፃ ይገብረካ፣ የኽብረካ ስለ ወድሰብ ክሰርሕ ኣለዎ።

ኣብ ገጠር ኣካባቢ ዝርከብ ኮይኑ ብጣዕሚ ደስ ባሃሊ ስፈ እዩ:: ሽሙ ድማ ኣገልጋይ ይብሃል:: ከምኡ እዉን ንእንጀራ መትሓዚን ንመመላኽዒን ንጥቀመሉ ዓይነት ስፈ እዩ:: ብጣዕሚ ገራሚ ስፈ እዩ:: ኣነ እዉን ከምዚ ክሰፊ ደስ ይብለኒ::

ፓለቲካ ጠቃምን ጎዳእን እዩ። እዚ ኣብዚ ምስሊ ዘሎ ከዓ ኣብ ኢ/ያ ንነዊሕ እዋን ዝፀነሐ ፓለቲከኛ እዩ።

ቤተ ክርስቲያን ብጣዕሚ ናይ ሂወትካ አገዳሲ ቦታ እዩ። ከምዚ ብርሃን እዚ ሒዝካ ምሕዳር አብ ቤተክርስቲያን ከዓ ብጣዕሚ እየ ዝሃርፎ እና እነ እውን ከምዚ ሒዘ ንክሓድር ትምኒተይን ሃንቃይን እዩ። ደስ በሃሊ ትምኒተይ ክኸውን.

ባህላዊ ወይ ድማ ስፈ ብጣዕሚ ደስ በሃሊ እዩ ምኽንያቱ ናይ ቀደም ወይ ድማ ናይ ጥንቲ ከምኡ እውን ናይ ወለድና ዝፀንሐ ነገር ስለዝኾነ ክነጥፍኦ የብልናን፡፡ ብደንቢ ናይ ባህልና ስራሕ ክንሰርሕ ደስ ይብለኒ፡፡

ዝኮነ ኮይኑ ዓይነት ኣቅሓ ምሓዝ ኣገዳስን ኣድላይን ኣብ መነባበሮ ከይዲ ኣቅሓ ኣገዳስን ኣድላይን ስለ ዝኮነ ፍላይ ድማ ናይ ኤሎትሮኒክስ ኣቅሓ ብጣዕሚ ኣድለይቲ እዮም። ምክንያቱ ናይ ቴክኖሎጂ ናይ ግዝያዊ ስራሕትታት ስለ ዘሳልጡ።

ባህላዊ ስፈታት ኣብ ገጠር ከባቢ ይርከብ፤ ብጣዕሚ ደስ ዝብል ስፈታት እዮም ዝንሄዉ እና ከምዚ ዓይነት ንክሰፊ ትምኒተይን ባህገይን እዩ ሞ ከምዚ ዓይነት ክሰፊ ይደሊ።

ዝኾነ ይኹን ዓይነት ስራሕ ብጣዓሚ እየ ዝፈቱ። ምኽንያቱ ሕማቕ ስራሕ ሕማቕን ፅቡቕን ከይበልካ ክትሰርሕ እኒኤካ። ኣብ ዝለዓለ ደረጃ ንኽትፅሕ ዝኾነ ዓይነት ስራሕ ተዘይ ኒዒቕካ ተዘይኣናኢስካ ኣብ ዝለዓለ ደረጃ ክትበፅሕ ስለ ትኽእል ዝኾነ ዓይነት ስራሕ ብጣዓሚ እየ ዝፈቱ።

ደስ በሃሊ ጫማ ኮይኑ ንመንቀሳቐስን ንመሕፀብን ይጠቅም።

ብጣዕሚ ደስ ካብ ዝብለኒ ቅርፁ ኣሰራርሓኡ ከምኡውን ኩሉ ነገሩ ደስ ካብ ዝብለኒ ገዛ እዩሞ ገዛ ውሳኒ ከምዝኾኑ ኣብ ህይወትና ሓደ እዩ። ምኽንያቱ ብዘይ ገዛ ክነብር ስለዘይንኽእል ገዛና ድማ ብዝግባእ።

ኣባላት ብልፅግና ፖርቲ ክመያየጡ ዘርኢ እዩ።

ንግዲ ዓማዊል ብግቡእ ምስትእንጋድ ኣዝዩ ወሳኒ ኮይኑ እዚ ምስሊ ከዓ ጥዋፍ እንዳ ሸጣ ይርከባ።

ፍልጠት ዋና ዝምንጨወሉ ካብ ምንባብ ስለ ዝኮነ ንሕና ደሞ ብጣዕሚ መፅሓፍትን ጋዜጣታትን ብደንቢ ክነንብብ ኣኒኣና፡፡ ኣንቢብና ደሞ ናብ ዝለዓለ ደረጃ ንክንበፅሕ ትምኒተይ እዩ፡፡ ድልየተይ እዩ፡፡ ደስ ይብለኒ፡፡

ትምህርቲ ካብቶም መሰረታዊ ናይ ሂወትና ቀንዲ ቀንዲ ዝኾኑ ነገራት ሓደ እዩ፡፡ ግን ድማ ምስ መሓዙትና ምስ ቤተሰብና ብምርድዳእ እንተተማሂርና ኣብ ዝለዓለ ውፅኢት ክንበፅሕ ንደሊ፡፡

ብጣዕሚ ደስ በሃሊ እንዳ ምግቢ እዩ። ምክንያቱ ናይ ክርስትያን ዝቅረበሉ እንዳ ምግብን እንዳ ስጋን ስለ ዝኮነ ብጣዕሚ ደስ ኢሉኒ ። ከምኡ እውን ውሽጡ እውን ከምኡ እንተዝከውን ደስ ይብለኒ። ደጊኡ ብጣዕሚ ቆንጆ እዩ ዘሎ።

ስራሕ ብጣዕሚ ወሳንን ኣገዳስን ዝኾነ ናይ ሂወትካ መሰረትን እዩ እሞ ብጣዕሚ ኣብ ስራሕ ክንረባረብን ክንሰርሕን ኣለና። ግን ድማ ነብስና ኣብ ዘይጥቀዐሉ ጉልበትና ኣብ ዘይጥቀዐሉ ክንሳተፍ ኣለና ብዝበለፀ።

ዜና ምስማዕ ብጣዕሚ ኣድላይን ኣገዳሲን ስለ ዝኮነ ዜና ምስማዕ ብጣዕሚ እየ ዝፈቱ፡፡ ምክንያቱ ካብ ዜና ዝርከብ ትምህርቲ ከምኡ እውን ካልኦት ካልኦት ሓበሬታት ብጣዕሚ ቡዙሓት ስለ ዘለዉ ዜና ክንሰምዕ ይግበአና ፅን ኢልና ፡፡

ስራሕ ንወድሰብ ወሳኒ እዩ እዚ ኸዓ ናይ ፅዕነት ጋሪ ኣብ ስራሕ ይርከብ። ስራሕ ምምራፅ ኣየድልን።

ፅሕፈት ምፅሓፍ ብጣዕሚ ብጣዕምን እየ ዝፈቱ። ምክንያቱ ናይ ፍልጠት ምንጪ ስለዝኾነ ብጣዕሚ ክፅሕፍ እየ ዝደሊ ክፅሕፍ ተኾይነ ድማ መሳሪሑኡ ብደንቢ ክፈልጥ እኒሀኒ እንታይ እንታይ የድልዮ እንታይ ከ ክህልወኒ እኒዎ ብዝብል ነገር

መጋየፂ ብጣዕሚ እዩ ደስ ዝብለኒ ብጣዕሚ እዩ ዝፈቱ፣ ግን ድማ ከምዚ ዓይነት መጋየፂ ብጣዕሚ ብጣዕሚ ዝፀልኦ መጋየፂ እዩ ። ምክንያቱ ናይ እግሪ መጋየፂ ክገብር አይደልን። ናይ ፅጉሪ ወይ እውን ናይ ክዳን ከምኡ እውን ካለእ።

ብጣዕም ደሰ ካብዚቢሊኑምግቢታት አዚኦሞ አዮሞ ኒከበሎዖሞ ጣራሓ ዘይኮነሰ ኒከሰሮሖሞ ደሰዚቢሊኒ መገቢታት አዮም ኒኩሉ ቤትሰብኒካሎትነ ሰርሕ ዚእኒግዲኒ ግዜ ኒክፈጥረ::

ሓንቲ ዓዲ ንኽትምዕብል ካብቶም ቀንድን ቀንድን ዝኾኑ መሰረተ ልምዓት እዩ እሞ መሰረተ ልምዓት ክህሉ ተኮይኑ ከም ሓይሊ መብራህቲ፣ ቤት ትምርቲ ፣ፅርግያ ፣ማይ ዝመሳሰሉ ክህሉ ተኮይኑ ተሓባቢርና ተሰሪሕና እዩ ።

ፋርኬታ ማንካ ጊዝያዊ ዝኾነ ንፓስታ ከምኡውን ንሞኮረኒ መብልዒ እንጥቀመሉ ማንካ እዩ፡፡ ብጣዕሚ ደስ በሃሊ ኣቕሓ እዩ፡፡ ደስ በሃሊ እዩ ከምኡ ውን ንኽገዝኦን ንክጥቀመሉን ይደሊ፡፡

ስፓርት ጥዕናኻ ስለ ዝሕሎ ምስራሕ ፅቡቅ እዩ ኢሉ ውን ተፈላጢ ክትከውን ይሕግዝ

ት/ቲ ብጣዕሚ ወሳንን ወሳንን ካብ ዝኾኑ መሰረታዊ ሂወትና ሓደ እዩ፡፡ ግን ድማ ብዘይሸለልትነት ተጠንቂቕና እንድሕር ተማሂርና ኢና ናብ ዝላዓለ ደረጃ ክንበፅሕ ንኽእል እምበር ሸለል መለል እንተልካ ከምኡ ኣይኸውንን ::

አብይ ብጣዕሚ ካብ ዝፀልኦን ዝፀልኦን ሰብ ሓደ እዩ ። ምክንያቱ ብአሰራርሕኡን ብአካይድኡን ብጣዓሚ ዘሕዝነኒ ሰብ እዩ። ግፍዐኛ ሰብ ስለዝኮነ ብጣዕሚ እየ ዝፀልኦ። ከምኡ እውን መራሕየይ ንከይኸውን ብጣዕሚ እየ...

ዝኮነ ይኩን ሰብ ንናይ ባህሉ ከክብርን ክፈልጥን አለዎ። ብፍላይ ድማ ጥበብኛ ንክኸውን እየ ኢሉ ካብ ጥበብ ዝርከብ ቡዙሕ ስለዝኮነ ከምባዕለይ ጥበበኛ ክኸውን ብጣዕሚ ይደሉ ብጣዕሚ ፅቡቅ ።

ካብቶም ብጣዕሚ ደስ ዝብሉኒ ናይ ዘርፍታት ናይ ኣትክልቲ ንግዲ እዩ። ምክንያቱ ብጣዕሚ ትርፋማን ውፅኢታውን ስለዘኮነ ከምምኡ ውን ንባዕላይ ክጥቀመሉ ስለዝደሊ ትርፋማ ስለዝኮነ ብጣዕሚ እየ ዝደሊ።

ፅሕፈት ምፅሓፍ ብጣዕሚ እየ ዝፈቱ፡፡ ምክንያቱ ካብ ፅሕፈት ዝርከብ ፍልጠት ቡዙሕ ስለዝኮነ ክፅሕፍን ክፅሕፍን ደስ ይብለኒ ብጣዕሚ፡፡ ካብኡ ብፍላይ ድማ ናይ ፅሕፈት መሳርሒታት ብደንቢ ፈልየ ክፈልጥ እኒሄኒ፡፡ እንታይ የድልየኒ ብደንቢ።

ምንባብ ብጣዕሚ'የ ዝፈቱ ዝኮነ ይኩን ዓይነት መፅሓፍ ከምኡ እዉን ጋዜጣ ምንባብ ብጣዕሚ እየ ዝፈቱ። ሞክንያቱ ናይ ፍልጠት ዋና ምንጪ ምንባብ ስለ ዝኮነ ዝኮነ ይኩን ዓይነት መፅሓፍ ከይመረፅኻ ወይ ጋዜጣ ምንባብ ።

መፅሓፍቲ ከምኡ እውን ዝኮነ ዓይነት ጋዜጣ ምንባብ ብጣዕሚ አገዳስን አገዳስን እዩ። ምክንያቱ ካብ ምንባብ ዝርከብ ነገር ብጣዕሚ ፅቡቅ እዩ። ዝኮነ ታሪክ ንክትፈልጥ እንተኣንቢብካ፣ ጋዜጣ ይኹን መፅሓፍ ይኹን እንተአንቢብካ ስለዝኾነ እዩ።

ተሽከርከርቲ ኣብ ከይዲ ጉዕዞና ወይ ድማ መንገዲና ብጣዕሚ መሳለጢ ስለዝኮና ብጣዕሚ ኣገደስቲ እየን። ግን ድማ ብጣዕሚ ተጠንቂቅና ተንከይድ ተመራፂ ይከዉን። እቶም ኣብ ተሽከርከርቲ ዝሰርሑ እዉን ተጠንቂቆም ተዝሰርሑ።

ዝኾነ ዓይነት ፋሽናት ክዳን ወይ ግዜ ዘምፅኦም ክዳን ንኽክደን ብጣዕሚ እዩ ድሌተይን ትምኒተይን እዩ እሞ ብዝበለፀ ደስ ዝብል ግን ንውሕ ዝበለ ተዝኾን ደስ ይብል ኔሩ ይምረፅ ብዝኾነ ፅቡቅ እዩ።

ኣነ ከምዙይ ዓይነት መፋለጢ ዘለዎ ትካል ውን ይኹን ቤተ-ክርስትያን ከምኡውን ቤት ትምህርቲ ከምኡውን ብዙሓት ካልኦት ትካላት ክፋለጥ ተሎ ብጣዕሚ እየ ዝፈትው። ብቐረባ ክረኽቦ ዝኽእል ኣንቢብካ ወይ ድማ ተሓቢርካ ኣብ ቀረባ ክትረኽቦ ትኽእል።

ካብቶም ብጣዕሚ ፍሉጣት ዝኾኑ ናይ ኢትዮጵያ ጎየይቲ እዩ። ኣነ እዉን ድማ ብጣዕሚ ደስ ዝብለኒ ነገር እዩ። ጉያ ብጣዕሚ ንሰውነትና መጠንከሪ ስራሕ እዩ። ኣነ እዉን ከምኦም ጎያይት ተዝኸውን ኔሩ ደስ ምበለኒ ኔሩ።

ምስ ስድራኻ ተስማሚዕኻ ተረዳዲእኻ ትነጋጊርካ ትነብር ተኮይንካ ከምኡ እውን ድማ ምስ ሕብረተሰብካ ተነጋጊርካ ናይ ምኽኣል ዕድል ዝዓበየ እዩ ሞክንያቱም ካብ ቀዲሙ ዝመፀ ልምድታትካ ኣቢሉ ብጣዕሚ ዝለዓለ ክኸዉን ይኽእል።

መሰረተ ልምዓት ናይ ሓንቲ ዓዲ ብጣዕሚ ኣገደስትን ኣድለይትን ካብቶም ዝበሃሉ እዩ እሞ ከምእውን ከም ማይ መብራህቲ ፅርግያ ትምህርትቤት ዝመሰሉ ብጣዕሚ ኣገደስቲ ኣድለይቲ ነገራት ንክንሰርሕ ተመራፂ ይኸውን ደስ በሃሊ እዩ ።

ብወገነይ መፅሓፍ ከምኡውን ጋዜጣ ብጣዕሚ ዘንብብን ብጣዕሚ ዘፅንዕን ሰብ ብጣዕሚ ደስ ይብለኒ። ምክንያቱ ካብ መፅሓፍቲ ምንባብ ብዙሕ ነገር ዝርከብ ስለዘሎ ብጣዕሚ እዩ ደስ ዝብለኒ ከምኡ ክከውን እውን ይደሊ፡፡

ትምህርቲ ብጣዕሚ እየ ዝፈቱ፣ ምክንያቱ ወሳንን መሰረታውን ስለዝኮነ ብጣዕሚ እየ ዝፈቱ:: ትምህርቲ ክህሉ ተኮይኑ ከዓ ንሓንቲ ሃገር መሰረተ ልምዓት ክህልዋ ኣለዎ፡፡ ብፍላይ ድማ ትምህርቲ፣ ቤት ትምህርቲ፣ ማይ ከምኡውን ሓይሊ መብሯህቲ ተሃልዩ ብጣዕሚ እዩ ደስ ዝብል፡፡

ቢሮ ካብቶም ናይ ፅሕፈት መሳርሒ ኣቅሑት ወሳኒን ኣገዳስን ስለዝኮነ ብዘይ ቢሮ ምንም ነገር ክንሰርሕን ክንመሃርን ስለዘይንክእል ኣገዳሲ ኣቅሓ እዩ እሞ ብጣዕሚ እየ ዝደልዮ ክጠፍአኒ ኣይደልን ፡፡

ብጣዕሚ ደስ ዝብል ጫማ እዩ ካብቶም ብጣዕሚ ዝምነዮምን ዝሃርፎምን ዝነበርኩ ጫማታት እዚ ሓደ እዩ ምክንያቱ መዋፅኢ ከምኡ እዉን ንቤተክርስትያን በዓላት ስለዝግበር ብጣዕሚ እየ ዝሃርፎ ተመቺ ጫማ ስለ ዝኮነ ብጣዕሚ እየ ዝሃርፎ።

ብጣዕሚ ደስ ዝብል እንዳ ምግብን እንዳ መስተን እዩ፡፡ ተራእዩ ዘይፈልጥ ገራምን ማራኽን ብጣዕሚ ደስ በሃሊ ዓይነት እንዳምግብን እንዳመስተን እዩ፡፡ ኣትየ ንኽጉብንዮ እውን ብጣዓሚ ትምኒተይ እዩ፡፡

እስፖርት ምስራሕ ብጣዕሚ ብጣዕሚ እየ ዝፈቱ። ምክንያቱ ስፖርተኛ ተኮይንካ ስፖርት ትሰርሕ ተኮይንካ ኣካልካ ጥንኩር ስለ ዝከውን ከምኡውን ምሉእ ናይ ጥዕና ምርካብ ዕድል ስለ ዘለካ በጣዕሚ እዩ ደስ ዝብለኒ፡፡

ምስ ስድራና ብፍላይ ድማ ምስ ደቅና ምስ ኣሕዋትና ምስ ወለድና ፅቡቅ ዝኾነ ርክብ ስምምዕነትን ክህልወና እኒሀሉ። ከምኡውን ምስ ሕብረተሰብ ብጣዕሚ ፅቡቅ ዝኾነ ኣካይዳ ክህልወና እኒሀሉ ዝበለፀ ጥቅሚ ንረክብ ።

ናይ ኤለክትሮኒክስ ኣቁሕት ብጣዕሚ ጠቀምትን ጠቀምትን ግን ድማ ብጣዕሚ ተጠንቂቅና ክንሕዞም እኒሀና:: ምክንያቱ ተጠንቂቅና እንድሕዘይ ሒዝናዮም ብቀሊሉ እንተተባላሽዮም ብቀሊሉ ክፅገኑን ክዕረዩን ስለዘይክእሉ ብጥንቃቄ ክንሕዞም ኣለና::

ብጣዕሚ ደስ በሃሊ ንብረት እዩ። ምኽንያቱ ግዝያዊ ስለዝኾነ፣ ካብኦም ዝተሰርሐ ናይ መኣዲ መቐረቢ፣ ከምኡ እውን ከፍ መበሊ ብጣዕሚ ሰሓብን ማራኽን ዝለዝኾነ፣ ከምዚ ከስርሕ ደስ ይብለኒ ትምኒተይ እዩ፡፡

ብጣዕሚ ደስ ካብ ዝብልንን ካብ ክሰርሖ ካብ ዝደልን ነገርን ናይ ንግዲ ዘርፍታት እዩ፤ ምኽንያትቱ ትርፋማ ስለ ዝኾነ ናይ ጉልበትካ ወጻእታት ስለዘይተዉፅኣሉ ብዙሕ ስለ ዘየድክሙ ብጣዕሚ ናይ ንግዲ ስራሕ ክሰርሕ ይደሊ ።

ዝኮነ ይኩን ዓይነት ህንጻ ብጣዕሚ እዩ ደስ ዝብለኒ ክርእዮ ብፍላይ ድማ ናይ ባህላዊ ወይ ድማ ናይ ጥንቲ ዝኮነ ህንጻ እንተኮይኑ ብጣዕሚ እዩ ደስ ዝብለኒ ንክጉብንዮ ኣትየ ንክርእዮ ብጣዕሚ ትምኒተይ ድሌተይይን እዩ።

ፖለቲካ ምስማዕ ብጣዕሚ ኣድላይ እዩ። ምክንያቱ ኣብ ከመይ ደረጃ እንይሃ እዛ ሃገር ወይ ከዓ እዛ ዓዲ ንምፍላጥ ብጣዕሚ ይጠቅም እዩ። ይኩን እምበር ኣነ ክሰምዖ ብጣዕሚ እየ ዝፀልእ ህልይናይ ስለ ዝጎድኣኒ ብጣዕሚ እየ ክሰምዖ ዘይደሊ።

ዝተፈላለዩ መፅሓፍቲ ከምኡወን ዝተፈላለዩ ጋዜጣታት ክነንብብ ይግበአና። ምክንያቱ ካብ ምንባብ ዝርከቡ ፍልጠታት ብዙሕ ስለ ዝኾኑ ፈሊጥካ ድማ ኣብ ፅቡቅ ደረጃ ስለ እትበፅሕ ኣብ ፅቡቅ ደረጃ ንክንበፅሕ ጠንኪርና ምንባብ ይግበአና።

ታወት ብጣዕሚ ካብቶም ናይ ሃይማኖት ወሳኒን ወሳኒን ዝኮነ ሓደ እዩ፡፡ ንዕኡ ክንሰግድን ክንምሕፀንን ይግባእ፡፡ ምክንያቱ ሂወትና ብዘይ ንሱ ባዶ ስለ ዝኮነት ናብኡ ክንምሕፀንን ክንሰግድን ይግባእ ደስ ባሃሊ እዩ፡፡

ፅሕፈት ምፅሓፍ ብጣዕሚ ኣድላይን ኣገዳስን ስለዝኮነ ከምኡ እውን ድማ ብምፅሓፍና ብዙሕ ፍልጠታትን ካልኦት ሞያታትን ስለ ንረክብ ክንፅሕፍ ይግበኣና። ንዕኡ እውን ድማ መሳርሒኡ ብደምቢ ፈሊና ክንሕዝን ክነቅምትን

ብጣዕሚ ካብቶም ዘፅልኡኒ ሰባት ወይ ድማ ብሄር እዚኦም እዮም:: ምኽንያቱ በተሓሳስብኦም ይኩን ብኣካዳድኖም ብኣካይድኦም ይኩን ብኩሉ ነገር ብጣዕሚ ዘፅልኡኒ ካብ ዝኮኑ ሰባት ኣዚኦም እዮም:: ክሪኦምን ክሰምዕምን ካብ ዘይደሊ ነገራት እዚኦም እዮም::

ዝኮነ ይኩን ሰብ ኣቅሓ ናይ ገዛ ከምኡ እውን ናይ ንግዲ አቅሑት ክሕዝ እንሂሉ ብፍላይ ድማ እዞም ግዜ ዘምፀኦም ዝኮኑ ኣቁሑት ዐበይተን ዝኮኑ ክሕዝ ብፍላይ ዘመናዊ ዝኮኑ ኣቁሑ ብጣዕሚ ወሰንትን ስለዝኮኑ ኣድለይትን ስለዝኮኑ ብጣዕሚ እዩ ደስ ዝበል።

ካፍቶም ናይ ባህላዊ ወይ ድማ ናይ ጥንቲ ዝበሃሉ ሓደ ስፈ እዩ። ብጣዕሚ ደስ በሃሊ ስፈ እዩ። ብፍላይ ድማ ኣብ ገጠራት ዝርከብ ኮይኑ ንመርዓ ንካላኦትን ንካላኦትን ጉዳያት እንጥቀመሉ እዩ። ደስ በሃሊ እዩ። ብጣዕሚ ደስ ይብለኒ።

ናይ ንግዲ ኣቁሑ ምሓዝ ብጣዕሚ እዩ ደስ ዝብለኒ። ብጣዕሚ ካብ ዝሃርፎ ነገር ሓደ ናይ ንግዲ ስራሕ ምስራሕ እዩ። ከምኡ እውን ካልኦት ስራሕትታት ንምስራሕ ብጣዕሚ ደስ ይብለኒ። ብፍላይ ድማ ዘይበላሸው ኣቁሑ ምሓዝ እውን ብጣዕሚ እዩ ደስ ዝብለኒ።

ዝኮነ ይኩን ዓይነት መሳለጢ ስራሕ ብጣዕሚ እየ ዝፈቱ። ምክንታቱ ካብ ጉልበትካ ፣ ካብ ግዜካ ንክትቁጠብ ስለዝገብረካ ከምዚ ዓይነት ናይ ስራሕ መሳለጢ ብጣዕሚ እየ ዝፈቱ ፣ ብፍላይ ድማ ናይ ማይ ማይ ወሳንን ቀንድን ስለ ዝኮነ።

ዝኸነ ይኹን ሰብ ኣቅሓ ኣድላይን ወሳንን እዩ ክሕዝ ዘለዎ ። ግን ድማ ብፍላይ እዞም ተሽከርከርቲ ወንበራት ብቀሊሉ ሰብ ክሰብሩ ስለዝኽእሉ ኣነ ብጣዕም እየ ዝጸልኦም ።ከምኡ ዉን ካልኦት ኣቁሑት ተመርጽቲ ኣቁሑት ተትሕዝ።

ብጣዕሚ ደስ በሃሊ ምልክት እዩ። ምኽንያቱ ርግቢት እግዝኣብሄር ዝባረኻ ስለዝኾነት ናይ ሰላም፣ ናይ ሓጎስ ፣ ናይ ደስታ ምልክት እያ እሞ ከምዙይ ዓይነት ምልክት ክርኢ ብጣዕሚ እየ ዝምነን ዝሃርፍን ባጣዕሚ ደስ በሃሊ እዩ።

ብጣዕሚ ደስ ካብ ዝብለኒ ህሊናይ ነፃ ካብ ዝገብረኒ ነገር ናብ መዝናነዪ ቦታ ኸይድካ ምስ መሓዙትካ ከምኡውን ምስ ቤተሰብካ ከይድካ ትዝናነ ብጣዕሚ እዩ ፅቡቕ ደስ እዩ ዝብል ምኽንያቱ ህሊናኻ ነፃ ስለዝኸውን።

ብጣዕምን ብጣዕምን ካብ ዝፀልኦ ጫማ እዚ እዩ፡፡ ምኽንያቱ ሓርሓሪ ኮርኳሓይ ስለዝኾነ ከምዚ ዓይነት ጫማ ክረግፅ ኣይደልን፡፡ ከምኡ ውን ተመቺ ስለዘይህብ ብቀሊሉ ስለዘይርገፅ፣ ከምዚ ዓይነት ጫማ ክረግፅ ስለዝይደሊ ብጣዕሚ እየ ዝፀልኦ።

ድርቋ ወይ ድማ ሓሰር ኣብ ከባቢ ገጠር ዝርከብ ኮይኑ ብፍላይ ድማ ኣብ ከባቢ ቀውዒ ዝስራሕ ስራሕ እዩ። ንምግቢ ንእንስሳ ዝጠቅም ስራሕ እዩ እሞ ብጣዕሚ ዝፀልኦ ዝስካሕክሐሉ ስራሕ ስለዝኾነ

ብጣዕሚ ዝፈትዎ ዓይነት ጫማ እዩ፡፡ ምክንያቱ ክንዲ ቁሪ ክንዲ ካሊእ ካሊእ ንፋስን ክከላከልና ስለ ዝክእል ብጣዕሚ ካብ ዝምችወኒ ጫማ እዚ ሓደ እዩ፡፡ ከምኡውን ግዝያዊ ስለ ዝኮነ ግዝያዊ ጫማ

ዝኾነ ይኹን ዓይነት ማሽን ኣብ ዝኾነ ይኹን ዓይነት ስራሕ ዘሳልጥ ስለዝኾ ኣገዳስን ኣድላይን እዩ፣ ብጣዕሚ እየ ዝፈቱ ብፍላይ ድማ ናይ ግዝያዊ ስራሕትታት ክንሰርሐሎም ስለንክእል ብጣዕሚ እዩ ደስ ዝብለኒ። ማሽን ክሕዝ ብጣዕሚ እየ ዝምነ።

ናይ ፖለቲካ ዘርፍታት ክፋላት ብጣዕሚ እዮም ዘፅልኡኒ ክሰምዖም ዘይደሊ ነገራት ከምኡ ውን ሰብ ክዛረበኒ ክነግረኒ ብጣዕሚ ህሊናይ ካብ ዝጎድኣኒ ነገራት እዩ፡፡ ቤተሰበይ ውን ብጣዕሚ ስለዝጎድኦም ክሰምዕዎ ኣይደልን፡፡

መጋየፂ ብጣዕሚ እዩ ደስ ዝብለኒ ፤ ብጣዕሚ እየ ዝፈቱ፡፡ ምክንያቱ አብ ንግዲ ዘርፊታት ከምኡውን አብ ቤት መስተ ቤት ብልዒ መጋየፂ ተሃልይዎ ብዙሕ ዓማዊል ክትረክብ ስለትክእል ብጣዕሚ እየ ዝፈቱ ብጣዕሚ እዩ ደስ ዝብለኒ ይምነ፡፡

ዝኮነ ይኩን ሰብ ኣብ ሃይማኖቱ ፀኒዑ ክነብር ኣለዎ። ምኽንያቱ መሰረታዊ ሂወትካ ስለዝኾነ ብጣዕሚ ኣብ ሃይማኖትካ ፅኑዕ ክትኾን እኒሀካ። ብፍላይ ድማ ኣብ ክርስትና ሃይማኖት ብጣዕሚ ፅንዕ ኢለ እምነተይ ከብል ደስ ይብለኒ ፡፡

ናይ ፖለቲካ ናይ ሓንቲ ዓዲ ንምፍላጥ ብጣዕሚ ኣገዳስን ኣገዳስን ይኩን እምበር ኣነ ግን ብጣዕሚ ካብ ዘፅለአኒ ፖለቲካ ምስማዕ እዩ። ብጣዕሚ ህልናይ ስለ ዝወቅሰኒ ብጣዕሚ ስለዝጉዳእ ከምኡ እውን ብጣዕሚ ስለ ዝፀልኦ።

ድሙ ካብቶም ብጣዕሚ ኣናእሽተን ዝበሃሉ እንስሳት ሓንቲ እያ። ደስ ካብ ዝብሉኒ ሕብሪ ናይ ድሙ ድማ ከምዚ ዓይነት ሕብሪ እዪ :ተዘይተጨሓብር ኔራ ብጥዕሚ ዝያዳ ምፈተኩዋ ኔረ። ደስበሃሊት በቃ ድሙ ብጣዕሚ እየ ዝፈቱ ።

ስራሕ ካብቶም ናይ ሂወትና አገዳስን ለወጥትን ዝኮኑ ሓደ እዩ ሞ አብ ዝኮነ ይኩን ዓይነት ስራሕ ከየማረፅና አቲና ንክንሳተፍ ተመራፂ ይኸውን። ብጣዕሚ ደስ በሃሊ እዩ ። ስራሕ ንሂወትካ ስለዝልውጥ ብጣዕሚ እዩ ቆንጆ። ደስ በሃሊ ።

ብዝኮነ ይኩን ነገር ኣእምሮካ ንምዝንናይ ብጣዕሚ እዩ ደስ ዝብለኒ ምክንያቱ ተተዝናንካ ካብ ጭንቀት ካብ ካሊእ ካሊእ ሕማማት ስለ ትላቀቅ ብጣዕሚ እዩ ደስ ዝብለኒ ምዝንናይ ዘሎ እሞ ኣእምሮና ብጣዕሚ ክነዝናንዮ ከንዝናነ ኣለና።

ኣቅሓ ወይድማ ንብረት ኣብ ሓደ መነባብሮ ወይ ድማ ሓደ ስድራ ኣድላይን ኣገዳስን ዋላኳ ይኩን እምበር እዚ ንገዝኦ ኣቁሑት ብጥንቃቀ ክውድቀና ወይ ካልእ ክከዉን የብሉን።

መፅሓፍቲ ከምኡ እዉን ጋዜጣ ምንባብ ብጣዕሚ እዩ ደስ ዝብለኒ ምክንያት ካብ ምንባብ ዝረክቦ ፍልጠት ብዙሕ ስለ ዝኮነ ከምኡ እዉን ካብ ምንባብ ዝምንጪ ፍልጠት ብዙሕ ስለዝኮነ ብጣዕሚ ከንብብን ክንብብን ደስ ይብለኒ።

ትምህርቲ ካብቶም መሰረታዊን ቀንዲ ዝኮነ ንኣና ሓደ እዩ፡፡ ምክንያቱ ብደንቢ እንተተማሂርና ኣብ ዝለዓለ ደረጃ ክንበፅሕ እና ቡዙሕ ነገራት ስለ ዝፅበየና ናብ ቡዙሕ ነገር ክንበፅሕ መጨረሻ ክንበፅሕ

መሰረተ ልምዓት ከምኡ ውን ቤት ትምህርቲ፣ ፅርግያ ፣ማይ ፣ሓይሊ መብራህቲ፣ ብጣዕሚ ኣገደስትን ኣገደስትን ዝኮኑ ዓዲ መለወጢ ዝኾኑ እዮም እሞ ኩልና ኣብዚ ንክንሳተፍ ብጣዕሚ ኣገዳሲ እዩ እሞ ንሳተፈሉ።

ዝኾነ ይኹን ናይ ፖለቲካ ዘርፍታት ወይ መልእኽትታት ከምኡ ውን ዜናታት ምስማዕ አገዳሲ እዩ:: ግን አገዳሲ ይኹን እምበር አነ ብጣዕሚ ክሰምዖም ካብዘይደሊ ናይ ፓለቲካ ዜና ወይድማ መልእኽቲ እዩ::

ካብቶም ብጣዕሚ ዝደልዮምን ዝሃርፎምን ከምኡ ውን ዝምነዮምን ስራሕ ናይ ንግዲ ስራሕ እዩ። ብፍላይ ድማ ከምዚኦም ዘይበላሸዉ ኣቁሑት ብምሓዝ ብጣዕሚ ክሰርሕ ይደሊ። ከምኡ ውን ድማ መዓልቶም ብደምቢ ሒዝካ ከይተብላሸወ.

ቡና ምፍላሕ ብጣዕሚ ደስ ካብ ዝብለኒ ስራሕ ሓደ እዩ። ብፍላይ ድማ ሰንበትን ካልኦት ዓበይቲ በዓላትን ንከፍልሕ ደስ ይብለኒ:: ግን ድማ ተቆኒንካ ክዳንካ ፍሉጥ ገይርካ ፅሩይ ገይርካ ተዝከውን ይምረፅ ደስ ባሃሊ እዩ።

ዝኾነ ይኹን ሰብ ብጣዕሚ ከንብብ አለዎ ኢለ ይሓስብ፣ ብወገነይ ምክንያቱም ዘንበብ ሰብ ተዓዋቲ ስለዝኸውን፣ ዋና እውን ናይ ፍልጠት ምንጪ ስለዝኾነ ብጣዕሚ ከንብብ ይደሊ ከም መፅሓፍቲ መፅሄታት ዝበሉ ጋዜጠኛታት።

ቡና ምስታይ መብዛሑትኡ ትግራዋይ ይኩን ኢትዮጵያዊ ቡና ምስታይ ከም ልሙድ ገይሩ ወሲድዎ እዩ። ብፍላይ ኣነ ግን ቡና ምስታይ ብጣዕሚ ካብ ዝጸልኦም ክስታይ እዩ። ምክንያቱም ከዉልፈካ ስለ ዝክእል ናብ ዘይኮነ ነገር ክንኣቱ ስለንክእል።

ዝኾነ ይኹን ነገር መፋለጢ ክህልዎ ተመራጺ ይኸውን። ምኽንያቱ ዘይፈልጥ ሰብ ብቐረባ ክረኽቦ ስለ ዝኽእል ካብ ምሕታት፣ ካብ ምጭብርባር ክገላገል ስለ ዝኽእል እና መፋለጢ ስለ ዘለዎ ብጣዓሚ ደስ ዝብል እዩ። ደስ ባሃሊ።

ኣትክልትን ኣሕምልትን ኣብ ሂወትና ብጣዕሚ ዓቢይ ገደ ስለ ዘለወ ናይ ጉልበትና ሃነፂት ሰለዘኮኑ ብጣዕምን ብጣዕምን እየ ዝፎቱ ብፈላይ ድማ ካብኣቶም ኣቫካዶ ብጣዕሚ እየ ዝፉቱ። ምከንያቱ ንክትበልዕ ጥራሓ ዘየኮኖስ ንገፅካን ንፀጉርካን::

ዝኮነ ይኩን ዓይነት ፍልጠት ካብ ፅሕፈት እዩ ዝምንጩ ኢለ ስለዝሓስብ ብጣዕሚ ከፅሕፍን ክፅሕፍን እየ ዝደሊ፡፡ ናቱ ድማ ናይ ፅሕፈት መሳርሒ አለልየ ክፈልጥ ነይሩኒ ከምኡውን ደፍተር ፣ቢሮ ፣ካልኦት ከልኦታትን መሪፀ ክሕዝ እኒአኒ፡፡

ትምህርቲ ካብቶም ቀንድን መሰረታዊን ዝኮነ ናይ ሂወትና ሓደ እዩ። ትምህርቲ ክንምሃር ተኾይና ድማ ወንበር ዝበለፅ ኣድላይ ይከዉን። ብጣዕሚ እየ ትምህርቲ ክመሃር ዝደሊ ከምኡ ውን ንስድራይ ክመሃሩ እየ ዝደሊ።

ትምህርቲ ብጣዕሚ ኣድላይን ኣገዳስን ካብቶም ዝኮኑ ሓደ እዩ። ምክንያቱ ስፖርተኛታት ንክንከዉን ወይ ዝኮነ ሞያታት ሒዝና ንክንወፅእ ዝገብረና ካብ ትምህርቲ እዩ። ስለዚ ትምህርቲ ብደንቢ ጠንኪርና ጎቢዝናን ክንመሃር።

ናይ ህንፃ ስራሕቲታት ስራሕ ምስራሕ ብጣዕምን ብጣዕንም ካብ ዝፀልኦ ነገራት እዩ ምክንያቱም ኣካልካ ብጣዕሚ ስለ ዝጎድእ ናብ ድካምን ናብ ሕማምን ናብ ዘይኮነ ነገራት ስለ ዝእቱ ብጣዕሚ ካብ ዝፀልኦ እዩ ምክንያቱ ምምስማር ክወግአካ ይክእል። ገለ...

ካብቶም ፍሉጣት ናይ ስፖርት ሰራሕተኛታት እዚ ሓደ ኮይኑ ስፖርት ምስራሕ ብጣዕሚ ዝፈትዎ ስራሕ እዩ። ብጣዕሚ ዝደልዮን ሞያን ስራሕን እዩ። ምክንያቱ ስፖርት ካብ ምስራሕ ብጣዕሚ ብዙሕ ንረክቦ ነገር ስለ ዘሎ አካልና ንጥንክር ከምኡ እውን ካልኦት ስራሕቲ።

ብሄራዊ ቅብኣት ካፍቶም ብጣዕሚ ሕማቃትን ብጣዕሚ ዘፅልኡንን ቅብኣት ሓደ እዩ። ተዝኸዉን አቨካዶ ይመርፅ። ግን ድማ አይረኸብኩዎን ዘለኩ። አቨካዶ ንክረክብ ብጣዕሚ ደስ ይብለኒ።

እዚ ካብቶም ኣካልካ ብጣዕሚ መድከማይን መድከማይን ዝኾነ ስራሕ ሓደ እዩ :: ከምኡ እውን ኣነ ውን ብጣዕሚ ካብቶም ዘይምነዮምን ዝፀልኦም ስራሕ ሓደ እዩ። ምክንያቱ ጉልበትካ ብጣዕሚ ስለ ዘጥቀዐካ ክሰርሖ ኣይደልን ተመነዮ ኣይፈልጥን ከምኡ ክሰርሕ::

ዝኸነ ይኹን ሰብ ኣብ ናይ ሓንቲ ዓዱ ባህልን ጥበብን ክሳተፍ እኒሄሉ ብፍላይ ድማ ኣብ ናይ ሃይማኖት መራሕቲ አቦታትና ብጣዕሚ ክነኽብሮምን ይግበአና ምኽንያቱም ባህልና ንሱ ስለ ዝኮነ ብጣዕሚ ክንጥንቀቐሉ ይግባእ።

ካብቶም ንፅሕፈት መሳርሒ ንብሎም ሓደ ደፍተር እዩ፡፡ ንሱ ድማ ብጣዕሚ ኣድላይን ቀንድን ዝኾነ ነገር እዩ፡፡ ምኽንያቱ ትምህርቲ ክንምሃር እንተኾይንና ብዘይ ደፍተር ክንምሃር ስለዘይንኽእል ትምህርቲ ድማ ወሳኒ ንሂወትና ስለዝኾነ።

ዝኮነ ዓይነት ኣቀሓ ኣብ ሂዎትካ ኣገዳሲ እዩ::ብፍላይ ድማ ዘመናዊ ዝኮኑ ካብ ጣዉላ ዝተሰርሑ ከምዚ ዓይነት ብጣዕሚ እዩ ደስ ዝብለ ምክንያቱ ዝኮነይኩን ናብራ ክትነብር እናሃለካ በዘይ ኣቀሓ ክትነብር ስለ ዘይትክእል::

ዝኮነ ይኩን ስራሕ ንክንሰርሕ መሳርሒ ኣገደስቲ እዩ እሞ መሳርሒነቱ ድማ ከመይ መሰለ እዩ ምስ ኣይን ስራሕ ከ ይከይድ ኢልና ብደንቢ ፈሊና ኣለሊና ክንሰርሕ ይግባእ። መሳርሒ ዘየብሉ ስራሕ ስለ ዘይከዉን ብጣዕሚ ተጠንቂቅና ክንሰርሕ ኣለና ፡፡

ብጣዕሚ ፉሉጥ ናይ ስፖርት ኣመሓዳሪ እዩ :: ከምኡ እዉን ነዞም ስፖርተኛታት ብደንቢ ገይሩ ንከሰልጥኖምን ንከተባብዖምን ይግባእ ። ምክንያቱ ስፖርት ኣብ ሂወትና ዘለዎ ግደ ዓብዪ ስለ ዝኮነ ብጣዕሚ ገይሩ ክሳተፈሉ ይግባእ::

ካብቶም መስተታት ቢራ ሓደ ብጣዕሚ ዝጸልኦን ዝጸልኦን መስተ እዩ ምክንያቱም ብጣዕሚ ስለዘስክር ሂወትና ክንስሕት ስለዝገብር ከምኡ ዉን ክንባላሾ ክንብባኣስ ስለዝገብር ብጣዕሚ ዝጸልኦን ዝጸልኦን እየ።

ፅሕፈት ካብቶም ብጣዕሚ አድለይቲን ዝበለፁን ዝኮኑ ናይ ትምህርቲ መሳርሒታት ሓደ እዩ፡፡ ምክንያቱ ካብ ፅሕፈት ዝርከብ ብዙሕ ስለ ዝኮነ አነ ፅሕፈት ብጣዕሚ እየ ክፅሕፍ ዝደሊ ከምኡ ድማ ናይ ፅሕፈት መሳርሒ ብደንቢ ፈሊጥና ን...

እከደድንኡ እኳ ብጣዕሚ ደስ በሃሊ ማራኪ ከምኡ እውን ሰሓቢ እንተኮነ ግን ድማ ኩሩዕ መሲሉ ይስመዐኒ ብጣዕሚ ከምዙይ ዓይነት ስታይል ብጣዕሚ እየ ዝፀልእ ከምዙይ ክኸውን ብጣዕሚ እየ ዘይደሊ ፍሽክታም ክኸውን እየ ዝደሊ::

ካብ ንግዲ ዝርከብ ኣታዊ ብጣዕሚ እዩ ብዙሕ እሞ ብጣዕሚ እውን የሐጉሰካ ከምኡውን ኣብ ንግዲ ንኽትሰርሕ የበረታትዐካ እዩ ከምኡ እውን ካልእ ስራሕትታት ንኽተሳልጥ እዩ ዝገብርሞ ብጣዕሚ ደስ በሃሊ እዩ።

ዝኾነይኹን ሰብ ሕጊ ከክብር ኣለዎ። ምክንያቱም ሕጊ ምጥሓስ ብጣዕሚ ዘእስርን ዘውንጅልን ስለ ዝኾነ ሕጊ ክንጥሕስ የብልናን ናይ ሕጊ እኽበርቲ እውን ድማ ብተወሳኪ ብሙስና ፣ብጉቦ ክምራሕ የብሉን ግደ ስነ ስርዓት ክመሓደር ኣለዎ።

ብጣዕሚ ካብ ዝፈትዎም ጫማ እዚኦም ሓደ ዓይነት ጫማ እዮም። ምክንያቱ ካብ ቆርበት ዝተሰርሑ ጫማ ስለ ዝኮኑ። ካብ ቆርበት ዝተሰርሐ ጫማ ብጣዕሚ እየ ዝፈቱ። መጋየፂ ከምኡ እዉን ንመዝናነዪ ስለ ኣንጥቀመሎም ብጣዕሚ እዮ ደስ ዝብሉኒ።

ሕርሻ አብ ከባቢ ገጠር ዝርከብ ኮይኑ ብጣዕሚ ካብ ዘፅልአኒ ስራሕ ብጣዕሚ ዘድክም ስራሕ እዪ። ምክንያቱም ጉልበትካ ብጣዕሚ ስለ ዝዉድእ ብጣዕሚ ካብ ዝፀልኦ ነገር እዪ እና ክሰርሖን ክሪኦን ዘይደሊ ዓይነት ስራሕ እዪ ሞ ካበዚ ንጠንቀቅ።

አብ ስድራና ምስ ሕብረተሰብ ዘይከይድ ስራሕ ክንሰርሕ የብልናን። ምክንያቱ ብጣዕሚ አፀያፍን አፀያፍን ካብ ዝኮኑ ነገራት ሓደ ስለዝኮነ ካብዚ ክንወፅእ አለና። ካብ ሕማቅ ስራሕ ክንርሕቅ አለና እሞ።

ስራሕ ወይድማ ንግዲ ንሂዎትና ኣገዳሲ ካብ ዝኮነ ነገር ስለ ዝኮነ ክነግድ ወይድማ ክንሰርሕ ከለና ዘይበላሸው ኣቁሑት ብቀሊሉ ክበላሸው ዘየክእሉ ወይድማ ክስበሩ ዘይክእሉ ኣቁሑት ክንሕዝ እኒአና ምክንያቱም ንነዊሕግዜ ክፀንሑ።

ዝተዓሸጉ ናይ ንግዲ ኣቁሑት ብጣዕሚ ተሃረፍቲ እዮም ምክንያቱ ብቀሊሉ ክባላሸው ስለዘይክእሉ ከምኡ ዉን ብጣዕሚ ትርፋማታት ስለዝኮኑ ንከምዙይ ዓይነት ንክትሕዝ ብጣዕሚ ትሃርፍ ቆንጆ እዩ ናይ ንግዲ ስራሕ ንምስታፍ።

ክረምቲ ወቅቲ ብጣዕሚ ደደስ ባሃሊ ወቅቲ እዩ። ምክንያቱም ሓምለዋይ ቦታት ስለ እትሪኢ፣ ለምለም ዝኮነ ኩሉ ነገር ብጣዕሚ ደስ በሃሊ እዩ። ኩሉ ግዜ እቲ ሓጋይ እውን ሓምለዋይ እንተዝከውን ይምረፅ ነይሩ። ግን ድማ ብጣዕሚ ክረምቲ እየ ዝሃርፍ።

ዝኾነ ይኹን ኣብ ስራሕ ወይ ድማ ኣብ ንግዲ ዓለም ምፍላጥ ኣድላዩ እዩ፤ ምክንያቱም ካብ ምፍላጥ ቡዙሕ ዓማዊል ንረክብ ከምኡ ዉን ከምኡ ዉን ትርፊ ንረክብ ከምኡ ዉን ከምኡ ዉን ዝሕሸ ኣቁሑት ክንረክብ ስለንክእል።

ሳሙና ካብቶም ብጣዕሚ አገደስቲ ዝበሃሉ ንፅሬት ንከላከለሎም ነገራት ሓደ እዪ ብጣዕሚ ብጣዕሚ ደስ ዝብለኒ ብጣዕሚ ደሰ ዝብለንን ነገር ዝፈትዎ ክጥቀመሉን ክብለሉን ዝደሊ ነገር እዪ ።

እዚ ናይ ቅርሺ መቀመጢ ሳጡን እዩ ብጣዕሚ ደስ በሃሊ ገራምን ዝኮነ ዓይነት እዩ ንክትሰርሖ እንጥቀመሉን ዘምኒ እዩ ከምኡ ውን ንክትሪኦ ዝበለፀ ድማ ንክትጥቀመሉ ገራሚ ዝኮነ ነገር እዩ

ዝኾነ ይኩን ማሽን ምህላው ብጣዕሚ ኣገዳስን ጠቓሚን እዩ። አነ ብጣዕሚ ዝሃርፎን ዝምነዮን ዝኮነ ዓይነት ማሽን ተጠቂሙ ዝኮነ ይኩን ስራሕ ንክሰርሕ እዩ። ብፍላይ ድማ እዞም ዓበይቲ ማሽናት ንዓዲ ክልዉጡ ዝክእሉ ማሽናት ብጣዕሚ ኣድለይቲ እዮም።

ዝኮነ ይኩን ሰብ ዝኮነ ይኩን ዓይነት ዜና ክሰምዕን ከዳምጽን ኣለዎ፤ ምክንያቱ ካብ ምድማጽ ካብ ምስማዕ ቡዙሕ ፍልጠትን ቡዙሕ ጥቅሚን ስለንረክብ። ክንሰምዕ ይግበአና ብጣዕሚ ክሰምዕ ደስተኛ እየ።

ዝኮነ ይኩን ታሪክ ናይ ዓድካ ሕማቅ ይኩን ፅቡቅ ታሪክ ናይ ዓድካን ናይ ተፈጥሮካን ምፍላጥ ፅቡቅ እዩ ። ምክንያቱ ሕማቃት ታሪካት ስለ ዘለው ከምኡ ብኡ መጠን እውን ብጣዕሚ ፅቡቃት ታሪካት ስለ ዘለው አድላይ ዝኮነ...

ናይ ሓደ ወዲ ሰብ ካብቶም መሰረታዊ ድሌታት ዝባሃሉ ሓደ ገዛ ወይ ድማ መንበሪ ገዛ እዩ እሞ ገዛ ብጣዕሚ ብጣዕሚ እዩ ደስ ዝብለኒ። ምክንያቱ ብዘይ ገዛ ምንም ዓይነት ስራሕ ክሰርሕ ስለ ዘይደሊ ወይ ክነብር ስለ ዘይክእል።

ባህልኻ ከምኡውን ጥበብ ብዙሓት ጥበባት ምፍላጥ ብጣዕሚ እዩ ደስ ዝብለኒ ብጣዕሚ ኣገዳሲ ስለዝኾነ ጥበበኛ ምዃን ብጣዕሚ ወሳኒ ስለዝኾነ ጥበበኛ ክኸውን ይደሊ ብዝተኽኣለ መጠን ጥበበኛ ክንከውን ።

እዚ ካብቶም ብጣዕሚ አድለይቲ ዝበሃሉ አቅሓ ሓደ እዪ። አገዳስን አድላይን ማለት እዩ። ከምኡ ውን ህዝቢ ትግራይ ና ህዝቢ ኢትዮጵያ መብዛሕትኡ ብ ቡና ዘለዎ አረእያ ልዑል ስለ ዝኾነ ንዑኡ ዝጥቀመሉ እዩ። ብጣዕሚ ደስ በሃሊ አቅሓ እዪ ።

ብጣዕሚ ደስ ካብ ዝብለኒ ስራሕ ንግዲ እዩ፡፡ ንህይወተይ ብጣዕሚ ክልውጠለይ ይኽእል እዩ ኢለ ዝሓስቦ ነገር እውን ንግዲ እዩ፡፡ ኣነ እውን ኣብ ንግዲ ስራሕ ክሳተፍ እኒአኒ፡፡ ከምኡውን ንዓማዊልካ ብጣዕሚ ክተስተኣናግድን ክትቅበልን ኣለካ፡፡ ምኽንያቱ ብዙሕ ትርፊ ስለ ትረክብ፡፡

ብጣዕሚ ካብቶም ዘፅልኡኒ ጫማ እዚ ሓደ እዩ። ምኽንያቱ ብቀሊሉ ክትረግፆን ማይ ክትሕፀበሉን ክትንቀሳቀሰሉን ኣይትኽእልን ኩርኳሕ ስለ ዝኾነ ንእግርኻ ተመቺዮ የብሉን እና ብጣዕሚ ክረግፆም ካብዞም ዘይደሊ ነገር ሓደ እዩ። ኣነ ብጣዕሚ እየ ዝፀልኦ ።

ብጣዕሚ ደስ ዝብል ናይ ገዛ ኣቅሓ እዩ። ንዳቦ መሰንከቲ ወይ ካልኦት ነገራት ክንጥቀመሉ ንክእል ናይ ገዛ ኣቕሓ እዩ። ብጣዕሚ ደስ ዝብል እዩ። ግን ድማ ብዘይ መብራህቲ ዝሰርሕ ተዝኸውን ደስ ምበለኒ። ብዝኾነ ብጣዕሚ ደስ በሃሊ ኣቕሓ እዩ።

ስራሕ ካብቶም ናይ ሂወትና ኣገደስቲን ኣድለይቲን ዝባሃሉ ሓደ እዩ ።እሞ ዝኾነ ይኹን ስራሕ ከይመረፅና ከይተፀየፍና ክንሰርሕ ይግባእ ምክንያቱ ካብ ስራሕ ዝርከብ ቡዙሕ ነገር ስለዝኾነ ቡዙሕ ጥቅሚ ስለዘለዎ ።

ዝኾነ ይኹን ዓይነት ትካል ወይ ቤት ትምህርቲ ክኸዉን ይኽእል እዩ ቤተ ክርስትያን ከምኡ ዉን ሕክምና ወይ ናይ ንግዲ ዘርፍታት ክኾኑ ይኽእሉ እዮም። ነዚኣቶም መፋለጢ እንተገይርናሎም ብጣዕሚ ተርባሕቲ ክንከዉን ንክእል ከምኡ ዉን ንሕብረተሰብ ብጣዕሚ

ምግቢ ብጣዕሚ ኣገዳስን ኣግዳስን ካብቶም ዝኮኑ ናይ ሂወትና ሓደ እዩ፤ ግን ድማ ብጣዕሚ ቡዙሓት ዝኮኑ ምግብታት ኣለዉ ።ዝተጻረዩ ብጣዕሚ ቆናጁ ዝኾኑ ምግብታት ዝተመጣጠኑ ምግብታት እንተበሊዕና ብጣዕሚ ጥዕናና ሕሉው።

ዝኾነ ይኹን መሳርሒ ኣብ ሂወትካ ኣድላይ ኣይኹን እምበር ከምኡ ውን ናይ ስራሕ መሳለጢ ይኹን እምበር እዚ ዓይነት መሳርሒ እዚ ብጣዕሚ እየ ዝፀልኦ፡፡ ምኽንያቱም ናይቲ ሓራዲ ናይ ገለ ሂወትካ ክጎድእ ስለዝኽእል ብጣዕሚ እየ ዝፀልኦ፡፡

ብጣዕሚ ደስ በሃሊ ጫማ ዝኾነ መፂኡ ኒኦ ያው ከምዚ ንኽረግፅ ኣነ ውን ደስ ዝብለኒ ነግር እዩ። ከምዚ ንክገዝእ ተስፋ ይገብር ንቤተሰበይ እውን ብምትሕብባር ክገዝኦ ዝክእል ጫማ እዩ። ኣነ ውን ከምኡ ዓይነት ስራሕ ንከፋልጥ ደስ ይብለኒ።

ዜና ምስማዕ ብጣዕሚ ኣድላይን ኣገዳስን ዝኮነ ነገር እዩ ብጣዕሚ ዜና ክንሰምዕ ኣለና ምክንያቱ ኩሉ ነገር ፍልጠታት ይኩን ካሊእ ካሊእ ካብ ዜና ንረክቦ ነገር ስለ ዝኮነ ስለ ዘሎ ብጣዕሚ ክንሰምዕ ይግበኣና ብጣዕሚ ደስ በሃሊ እዩ።

ብጣዕሚ ደስ ባሃልቲ ወለዲ እዮም፡፡ ኣነ እውን ከምዚ እናሰሓቅኩ እናዕለለልኩ ከሕልፎ ሂወተይ ብጣዕሚ እየ ዝምነ፡፡ ምስ ባዓል ገዛይ ከምኡ እውን ምስ ሰብኣየ ብጣዕሚ ደስ ዝብል ባህሪ እዮም ዘርዩና ዘለዉ፡፡ ኣሰሓቅኦም ድም ገራሚ እዩ፡፡ ኣነ እውን ከምኦም ክከውን እየ ዝምነ፡፡

ብተሽከርከርቲ ምካድ ወይ ድማ ምጉዓዝ ብጣዕሚ እዩ ደስ ዝብለኒ። ምክንያቱ አብ ዝደለኩዎ ነገር ብቅልጡፍ ክበፅሕ ስለ ዝክእል ብቅልጡፍ ከብፀሐኒ ስለ ዝክእል ብጣዕሚ እየ ዝፈቱ። ብፍላይ ድማ ኣየር አብ ሓፂር ግዜ ስለ ዘብፀሐኒ።

ፉሉጣት ናይ ስፖርተኛታት ተወዳደርቲ እዮም። ከምኡ ወን ስፖርት ብጣዕሚ ንሰውነትና መጠንከሪ ሰለዝኮነ ግን ድማ ኩልና ኣብ ስፖርት ተንሳተፍ ተመራፂ ይኸውን። ብኣይ ወገን ደስ በሃሊ።

ማሽን ካብቶም ናይ ስራሕ መሰረታውን ኣድላይን ዝኮነ ነገር ሓደ እዩ:: ምክንያቱም ማሽናት እንተሃልየን ብጣዕሚ ዘበናዊ ዝኮነ ስራሕትታት ይስራሕ። ዘበናዊ ስራሕቲታት ደሞ ብጣዕሚ ቆንጆ እዩ:: ኣብ ሂወትካ ብጣዕሚ ዝልውጥ ስለ ዝኮነ ክምዚ ክንጥቀም ::

እዚ ካብቶም ብጣዕሚ ፍሉጣት ዝባሃሉ ኢትዮጵያዊ ድምፃዊ ሓደ ኮይኑ ኣነ ብጣዕሚ እዩ ዝምችወኒ ደምፂ ዘለዎ ሰብ ኮይኑ ካልኦትን ከምኡ ክኸውን ተስፋ ይገብር ንቀፃሊ እውን ንክኽተሎ ተስፋ ይገብር ኣነ እውን ከምዚ ንክሰርሕ ተስፋ ይገብር ፅቡቕ ሰብ እዩ።

መሰረተ ልምዓት ንሓንቲ ሃገር ብጣዕምን ብጣዕምን ኣድላዩ እዩ። ኣድላይ ስለ ዝኾነ ድማ ብጣዕሚ ኩልና ተራባሪብና ተሰሪሕና መሰረተ ልምዓት ናይ ሓንቲ ሃገር ክዓቢን ክዘፍንን ይኽአል ። ብጣዕሚ እዪ ደስ ዝብለኒ መሰረተ ልምዓት።

ኢሌክትሮኒኪስ ኣቁሑት ብጣዕሚ ዝሃርፎም ኣቁሑት እዮም። ምክንያቱም ናይ ግዝያዊ ናይ ቴክኖሎጂ ስራሕቲታት መሳለጢ ስለ ዝኮኑ ንክሕዞምምን ንክጥቀመሎምን ዝሃርፎም እዮም። ከምኡ እዉን ካልኦት ናይ ኢሌክትሮኒኪስ ንክጥቀም ብጣዕሚ እየ ዝሃርፍ።

ናይ ንግዲ ስራሕትታት ከምኡ እውን ዘርፍታት ክሰርሕ ወይ ክሳተፍ ደስ ይብለኒ። ብፍላይ ድማ መዓልቶም ዘይሓለፎም አቁሑታት ብምሓዝ ክሰርሕን ክሳተፍን ደስ ይብለኒ። ንግዲ ትርፋማ ብዝኮነ ብጣዕሚ እዩ ፅቡቅ።

ቀውዒ ብጣዕሚ ካብቶም ዝፀልኦም ወቅታት ሓደ እዩ። ምክንያቱም ብስርሑ ጋሕማት ስለዝኮነ ካብቶም ዝስርሑ ዓፂድ፣ ተሽካም፣ ዝብጣ ከምኡ ውን ካልኦት ስራሕትታት ብጣዕሚ መፅልኢ ስራሕ ዘለዎ

በለስ ኣብ ክረምቲ ወቅቲ ዝርከብ ኮይኑ እሾክ እንተዘይህልዎ ነይሩ ብጣዕሚ ምቁሩን ጥዕሙን ዝኮነ ተክሊ እዩ እሞ ብጣዕሚ ዝሃርፎ ተክሊ እዩ። ደስ ብሃሊ እዩ። ብጣዕሚ ጥዕሙን ሙቁሩን ዝኮነ ተክሊ እዩ። ብጣዕሚ እየ ዝደልዮ።

ብዝኮነ ይኩን ማሽን ንሓንቲ ሃገር ንክትዓቢ ዓብይ ዕድልን ፅቡቅን እዩ እሞ ብዝኾነ ይኹን ዓይነት ማሽን ንክንትኣታትው ተሓባቢርና ንክንሰርሕን ብትምህርቲ ይኹን ብካልኦት ነገራት ተሓጋጊዝና ማሽናት ንክንታኣትው ደስ ይብል።

ዝኮነ ዓይነት ይኩን ኣቅሓ ናይ ንግዲ ይኩን ናይ ገዛ ከምኡ ዉን ናይ ቢሮ ኣቁሑት ክሕዝ ብጣዕሚ እየ ዝፈቱ ምክንያቱም ዝኮነ ይኩን ዓይነት ሰራሕ ንክትሰርሕ ብኣቅሓ ስለዝኮነ ኣቅሓ ድማ ወሳኒ እዩ በተለይ።

ትምህርቲ ብጣዕሚ ኣገዳስን ኣገዳስን እዩ። ምክንያቱ ትምህርቲ ተማሂርካ ጥራሕ ደመወዝ ምቁፃር ከይኮነ ናብ ካልኦት ስራሕ ዘርፍታት ክትሳተፍ ይገብረካ እዩ። ናይ ባዕልካ ሞያታትኩም ከምዙይታት ነገር ክትፈጥር ይገብር እዩ እሞ ትምህርቲ ኣገዳሲ እዩ።

ናይ ፖለቲካ ዘርፍታት ወይ ዘረባታት ብጣዕሚ ስለዝፀልኦም ክሰምዖም እይደልን። ብጣዕሚ ብጣዕሚ ንህሊናይ ስለዝወቅሰንን ዝጉዳእን ክሰምዖም አይደልን። ከምኡ እውን ካልኦት ሰባት እውን ክሰምዑ አይደልን ናይ ፖለቲካ ዘርፍ

ዜና ምስማዕን ምድማፅን ብጣዕሚ እየ ዝፎቱ። ምክንያቱ ናይ ሓንቲ ሃገር ከመይ ኣላ ወይ ድማ ናይ ዓድና ኣብ ምንታይ ኩነታት ኣላ ንምፍላጥ ስለ ዝሕግዘና ብጣዕሚ እየ ዝፈቱ። ግን ድማ ናይ ኣብዪ ዜና ክሰማዕ ብጣዕሚ እየ ዝፀልእ።

ዝኾነ ይኹን ዓይነት ማሽን ምሓዝን ምፍላጥን ኣገዳሲ እዩ። ምኽንያቱ ዝኾነ ዓይነት ማሽን እንተዘይፈሊጥናዮ ናብ ሓደጋ ክንበፅሕ ስለንኽእል ብደንቢ ክንፈጦ ይግበአና ተዘይፈሊጥናዮ ናብ ሓደጋ ንኸይንቃላዕ ብጣዕሚ እዩ ደስ ዝብል ይኸውን፡፡

ካብቶም ብጣዕሚ ዘጽልኡንን ዘጽልኡንን ሰባትና ባህሊ እዚኦም ሓደ እዮም፤ ብፍላይ ድማ ብኣታሓሳስብኦም ከምኡ ዉን በኣካያይዶም ብጣዕሚ እየ ዝጸልኦም ክርእዮም ዉን ኣይደልን ክሰምዖም ዉን ኣይደልን እንኳዕ ቤተሰበይ ኣይኮኑ።

ኣብ ናይ ሎሚ ዘመን ብጣዕሚ ማሽናት ምስፍሕፍሖም ብጣዕሚ እዩ ደስ ኢሉኒ፡፡ ብጣዕሚ እየ ሕጉስቲ ኮይነ ምኽንያቱም ዝኾነ ዓይነት ስራሕ ንኽንሰርሕ ብማሽን ንምስላጥ ስለንክእል ስራሕ ድማ ኣብ ሂወትና ዓብይ ተራ ዓብይ ግደ ስለዘለዎ ብጣዕሚ እዩ ደስ ዝብል።

ዝኮነ ይኩን ማሕበራዊ ሚድያ ምክትታል ብጣዕሚ ኣድላይን ኣገዳስን ገይረ እየ ዝዎስዶ በኣይ ወገን። ምክንያቱ ሕማቅ ይኩን ጽቡቅ ይኩን መልእክቲ ካብ ማሕበራዊ ሚድያ ስለዝርከብ ማሕበራዊ ሚድያ ምክትታል ብጣዕሚ ኣገዳሲ ገይረ እየ ዝወስዶ።

መብዛሕትኦም ከምዚ ናይ ህንፃ ስራሕትታት፣ ናይ ቴክኖሎጂ ምስፍሕፋሓት ኣብ ደገ ዓዲ ወይ ድማ ኣብ ዝማዕበለ ዓዲ እዮም ዝርከቡ እሞ ዓድና እውን ከምዚ ኢላ ንኽትምዕብል ትምኒተይ ይኸውን፡፡ ደስ ይብለኒ፡፡ ዝሃርፎ ነገር ከምዚ ዓይነት ስራሕ እዩ፡፡

ብጣዕሚ ደስ ካብ ዝብለኒ ካብ ዝምነዮን ነገር ዓድኻ ክትምዕብል እሞ ዓድኻ ማዕቢላ ብዙሓት ናይ ህንፃታት ክተስርሕ ስለትኽእል ኣነ ብጣዕሚ ከምኡ ይደሊ ።ብዙሕ ህንፃታት እንድሕር ሃሊዩ ብዙሕ ሰብ ከማሓድር ስለዝክእል ከምዙ ውን ኣብ ፅቡቅ ሂወት

ኣስላም ኣብቲ ናይ ሃይማኖታዊ ቦታ ወይ ድማ ኣብ መስጊድ ኮይኖም ይርከቡ፤ ኣነ ደግሞ ብጣዕሚ ካብቶም ዘጽሉእኒ እና ደስ ዘይብለኒ ነገር ሓደ እስልምና ሃይማኖት እዩ ንቤተሰበይ ዉን ኣነ ዉን ክክተሎ ዘይደሊ ነገር እዩ።

መጋየፂ ብጣዕሚ እየ ዘይፈቱ:: በተለይ ከምዙይ ዓይነት መጋየፂ ብጣዕሚ ብጣዕሚ ክፈትዎን ክቅበሎን ዘይደሊ ነገር ምኽንያቱ ናይ እግዚኣብሄርካ ዝሃበካ ንኡሽተይ ተጠቒምካ ክትነብር ስለዝደሊ ፡፡

ብጣዕሚ ደስ በሃሊ መጋየፂ ብፍላይ ድማ ኣብ ዓበይቲ በዓላት ኣብ ኣውዳኣመት ከምኡ ውን ካሊእ ዓበይቲ በዓላት ዝግበር መጋየፂ ከምዚ ብጣዕሚ እዩ ደስ ዝብለኒ:: ንባዕለይ ከምዚ ንክሰርሕ ዉን ደስ ይብለኒ ።

ብጣዕሚ ዘጽሉእኒ ሰባት እዮም፤ ምክንያቱ ብባህሎም ፣ብኣከዳድንኦም፣ ብኣከያይድኦም ፣ብኣተሓሳስብኦም ዘይተለወጡ ሰባት ስለዝኮኑ ብጣዕሚ እየ ዝጸልኦም ክርእዮምን ክሰምዖምን ዘይደሊ ሰባት ካብ ዝኮኑ እዚኦም ሓደ እዮም ብጣዕሚ እየ ዝጸልኦም።

ንዝኾነ ነገር ምፍላጥ ፅቡቕ እዩ ምክንያቱ ብምፍላጥካ ብጣዕሚ ብዙሕ ዝኾነ ገቢን ብጣዕሚ ብዙሕ ዝኮነ ተፈላጥነትን ስለትረክብ ምፍላጥ ፅቡቕ እዩ። ከምዙ እውን ካብ ዘይመፍላጦም ሰባት ዝቀርዮም ስለዘለው።

ዝኮነ ይኩን ዓይነት ስራሕ ብደንቢ ብዘይምንዓቅ ክንሰርሕ ኣለና፤ ምክንያቱ ስራሕ ማለት ናይ ወዲሰብ ሂወት ስለዝኮነ ናይ ወዲሰብ ብጣዕሚ ኣድላይን ኣድላይን ካብ ዝብሃሉ ሓደ ስለዝኮነ ዓብይን ንእሽተይ ከይበልና ብደንቢ ክንሰርሕ ይግበእና።

ከፍቲ ብጣዕሚ ደስ ዝብላኒ ናይ ገዛ እንስሳት እየን፣ ከምኡ እዉን ፀባ፣ ስጋ ከምኡ እውን ብዙሕ ነገራት ስለ ዝረክበለን ክከናከነን ብጥንቃቐ ክሕዘንን ይደሊ። ምኽንያቱ ተተኸናኺንካየን ብጣዕሚ ጽቡቕ ስለዝኮነ።

ብጣዕሚ ብጣዕሚ ካብ ዘፅለአኒ ባህሊ ሓደ እዚ እዩ፡፡ ምክንያቱ ብፀጉሩ፣ ብኣከዳድነኦም፣ ብኣተሓሳስበኦም ከምኡ እውን ካልኦት ነገራት ብጣዕሚ ካብ ዘፅልኡኒ ብሃይማኖቶም እውን ይኹን ብካሊኦም ብጣዕሚ ካብ ዘፅሉእኒ ነገራት እዮም እሞ ኣነ ክርኦምን ክሰምዖን ካብ ዘይደሊ ነገር ...

ዜና ምስማዕ ብጣዕሚ እዩ ደስ ዝብለኒ፡፡ ምኽንያቱ ሓንቲ ዓዲ ወይ ሓንቲ ሃገር ኣብ ሕማቕ ደረጃ ደላ ኣብ ፅቡቕ ደረጃ ንምፍላጥ ስለዝሕግዝ ኩሉ ነገር ካብ ዜና ስለዝርከብ ዜና ምስማዕ ብጣዕሚ እዩ ደስ ዝብለኒ ብጣዕሚ እየ ክሰምዖ ውን ዝደሊ፡፡

ፀባ ብጣዕሚ ደስ በሃሊ እዩ። ምክንያቱ ንነብስና ሃናፂ ስለ ዝኾነ ብጣዕሚ እዩ ደስ ዝብል። ብፍላይ ድም ናብ ፋብሪካ ዝኣተወ ፀባ ስለ ዝኾነ ኩሉ ግዜ ከምዚ ናብ ፋብሪካ ዝኣወ እተንጥቀም ተመራፂ ይኸውን።

ማይ ምምላአ ብጣዕሚ ኣድላይ ነገር እዩ ምክንያቱ ማይ ንሂዎትና ዎሳኒ ስለ ዝኮነማይ ምምላእ ኣገዳስን ኣድላይ እዩ፡፡ ግን ድማ ሓጋዚ ዝትክእ ክህልዎካ እኒሀሉ ብጣዕሚ ስለ ዝጎድእ ንሂዎትካ ክትጉዳእ የብልካን ፡፡

ብጣዕሚ ካብ ዝሃርፎም ነገራት ኣትክልትን ፍራ-ምረን ኣሕምልትን ብጣዕሚ እዮም ደስ ዝብሉኒ። ብፍላይ ድማ ንፀጉሪ ንገፅና ስለንጥቀመሉ ብጣዕሚ እዮም ደስ ዝብሉኒ። ንክበልዖምን ንክሰርሐሎምን ይሃርፍ።

ናይ ንግዲ ዓይነት አቑሑ ስራሕ ብጣዕሚ እዩ ደስ ዝብለኒ ምክንያቱም ብጣዕሚ ከሰቢ ወይድማ ትርፊ ስለ ዘለዎ ብጣዕሚ ከምዚ ዓይነት ስራሕ ክሰርሕ ደስ ይብለኒ ግን ድማ ክዳን ጫማ ከምኡ ዉን ዝተፈላለዩ ስራሕቲ ኣቑሒታት ?

ናይ ኤለክትሮ ኣቁሑት ብጣዕሚ እዩ ዝፈቱ ። ብጣዕሚ መሳለጢ ስራሕቲ ስለ ዝኮኑ ግዜካ ጉልበትካ ቆጠብቲ ስራሕቲ ስለ ዝኮኑ ብጣዕሚ እዩ ደስ ዝብለኒ ።ብፍላይ ድማ ከምዚኦም ዝመሰሉ ንእስ ዝበሉ ብቀሊሉ ክርከቡ ዝክእሉ ሕስር ዝበለ ዋጋ ክርከቡ

ስራሓ ምስራሓብጣዕሚ እየ ዝፎቱ ምክያቱ እዚይ ሕማቅ እዩዙፅቡቁ አዩ ስቅ ከይበልና ዘኮነ ዓይነት ስራሓ ሕማቅኒ ፁበቁኑ ዝባሃል ስራሓ የለነ ከይ ኣናኣስና፣ ከይኣናዓቅና መስራሓ ይግባኣ ምክንያቱ ኣብ ዝላዓለ ደረጃ ክኒበፅሕ እኒተኮይናካብ ኒእሽተይ ጀሚርና።

ቡና ምስታይ ኩሉ ሰብና ዉይ ድማ ኩሉ ናይ ትግራይ ይኹን ናይ ኢትዮጰያ ሰብ ይኹን ቡናምስታይ ሉሙድ ገይርዎ እዩ፡፡ ኣነ ድማ ቡና ምስታይ ካብ ዝፀልኦ ነገር እዩ ምክንያቱ ናብ ዘይኮነ ወልፊ ናብ ዘይኮነ ሕማም ክእትዎና ስለ ዝክእል፡፡

ዝኾነ ይኹን ትካል መፋለጢ ዘለዎ ትካል ብጣዕሚ እዩ ደስ ዝብለኒ፡፡ ምኽንያቱም ዘይፈልጦ ዝነበረ ሰብ ብቐረባ ክስተኣናገድ ይኽእል እዩ፡፡ ከምኡውን ካብ መፋለጢ ትረኽቦ ነገር ብዙሕ ነገር ኣሎ፣ ሰብ ዓማዊል ትረክብ፣ ከምኡውን ትርፍ...

ጶሎቲካ ብጥዕሚ ኣድላይ ነድላይን ካብዝኾኑ እዩ ምሕነቱም ዓድኻ ወይ ሃገርካ ኣብምንታይ ደረጀኸም ዘላን ፍላጥ ስለኒይ ጥቀመሉ ብጣዕሚ ዕድላይ ነድላይን እዩ ኣነግን ካብቶም ጥዓሚ ክሶምዓምን ክርእዮም ዘየደሊ ነገር እዩ

ናይ ንግዲ ኣቑሑት ከምኡዉን ናይ ንግዲ ዘርፍታት ምሓዝ ኣግዳሲ ኮይኑ ከምኡዉን ኣድላይ ኮይኑ ግን ድማ ብጣዕሚ ዕሹጋትን ፅሩያትን ፅፉፋትን ክኾኑ ከለዉ ኣቑሑት ደስ ይብል።

ከምዚ ዓይነት ክዳን ምክዳን ብጣዕሚ እዩ ዘፅልኣኒ። ዋላኳ ፋሽን ይኩን እምበር ብጣዕሚ ካብ ዘፅልኣኒ ነገራት እዩ። ነብስካ እንዳተርኣየ ዝክደን ክዳን ብጣዕሚ ካብ ዘይፈትዎ ብጣዕሚ ዘፅልኣኒ ነገር እዩ እና ክከዉን ዘይደልዮ ነገር እዩ።

ኣብ ስድራ ናይ ስምምዕ ናይ ምርድዳእ ከምኡውን ናይ ካልኦት ናይ ፅቡቕ ባህርታት ነርኢ ተኾይና ናይ ንግዲ ስራሕትታት ወይ ካልኦት ስራሕትታት ዘርፍታት ክንሳተፍ ንኽእል ኢና፡፡ ምኽንያቱ ኩሉ ነገር ብምርድዳእ ብምስምማዕ ስለዝኾነ፡፡

ብጣዕሚ ቆንጆን ደስ በሃልን ጫማ እዩ፡፡ ምኽንያቱ ተመቺ ዘለዎ ማይ ንክትሕፀብ ከምኡውን ንኽትንቀሳቐስ፣ ንኽትድቅስ ዝግበር ዓይነት ጫማ ስለዝኾነ ብጣዕሚ ፎኪስን ስለዝኾነ ደስ በሃሊ እዩ፡፡ ብጣዕሚ እዩ ቆንጆ፡፡

ንህፃውንቲ ትምህርቲ ብጣዕሚ ወሳንን ስለዝኾነ ብኣግባቡ ተኸናኺናን ተንከባኺብናን ኣብ ትምህርቲ ክነእትዎም ይግባእ፡፡ ኣብ ዝላዓለ ደረጃን ካሕሳን ብጣዕሚ ምክልኻል ይግባእ፡፡

ፖለቲካ ብጣዕሚ ካብቶምን ህሊናይ ዝወቕሱኒ ካብዘይደሊ ነገር ሓደ እዩ፡፡ ምኽንያቱም ርእሰይ ብጣዕሚ ስለዝርበሽ ናይ ፖለቲካ ነገራት ክሰምዕን ክርእን ኣይደልን ከምኡውን ቤተሰበይ ውን ስለብጣዕሚ ዝጉድኡ ክርኡን ክሰምዑን ኣይደልን፡፡

ዝኾነ ይኹን ነገር መፋለጢ ክህልዎ እኒኤዎ ምኽንያቱም መፋለጢ እንድሕር ሃሊይዎ ተመራፂ ይኸውን፡፡ ቤተ-ክርስትያን ይኹን ከምኡውን ቤት ትምህርቲ ከምኡ ውን ሕክምና መፋለጢ ተሃሊዩዎ ሰብ ብኣግባቡ ክጥቀመሉ ይኽእል ብዝበለፀ ድማ ዝሓሸ ይኸውን፡፡

አብ ናይ ሎሚ ዘመን ናይ ኤሌክትሮኒክ አቑሑት ብጣዕሚ ምትእትታዎም ደስ በሃሊ እዩ፡፡ ምክንያቱም ናይ ቴክኖሎጂ ስራሕቲታት ስለ ዝሰፍሕ ዘሎ ስለ ዝሰፍን ዘሎ ብጣዕሚ ንከሳልጡልና ደስ በሃሊ እዩ፡፡ ንከሳልጡልና ተኾይኖም ብጥንቃቀ እንተሒዝናዮም እዩ፡፡

በለስ አብ ከባቢ ዓዲ ግራት ይርከብ፡፡ አብ ክረምቲ ወቅቲ ኮይኑ ከምኡውን ዕሾክ ተዘይህልዎ ነይሩ ተመራፂ ጥዑሙን ደስ በሃሊ ተክሊ እዩ፡፡ አነ ብጣዕሚ ዝሃርፎን ዝምንዮን ዝደልዮን ነገር እዩ፡፡

ፓስፖርት ምውፃእ ብጣዕሚ እየ ዝሃርፍ፡፡ ግን ድማ ፓስፖርት ምውፃእ ጥራይ ዘይኮነስ ንደገ ዓዲ ምኻድ ውን ብጣዕሚ እየ ዝሃርፍ፡፡ ምኽንያቱ ኣብ ደገ ዓዲ ቡዙሕ ነገር ትምህርቲ ስለዘሎ ፍልጠትን ካሊእ ካሊእ ፅቡቕ ነገራትን ስለዘሎ ክኸይድ ይደሊ፡፡

ተሽከርከርቲ ኣብ ስራሕ ምስላጥ ዓብይ ግደ ዘለወን እየን። ብጣዕሚ ጠቐምቲ ልኾና እየን ግን ድማ ብሂወት ዘይብለን እንስሳት ተዝኸውን ደስ ይብል ከም መኪና ካልኦት ካልኦት እምበር ሂወት ዘለወን ብጣዕሚ ስለዝጉዳኣ ይጉዳኣ።

ስራሕ ብጣዕሚ ወሳንን ኣገዳስን እዩ፡፡ ምኽንያቱም እንተሰሪሕኻ ኩሉ ነገር ትረክብ፣ ካብ ጭንቀት ትገላገል፣ ካብ ቤተሰብካ ፅግዕተኛ ትኾን ምዃን ትላቐቕ ብጣዕሚ ዓይነት ስራሕ ምስራሕ ብጣዕሚ ፅቡቕ እዩ፡፡ ካብ ጉልበትካ ዘየዳኽም ስራሕ።

ብጣዕሚ ደስ ዝብል ዓይነት ኣከዳድና ካብ ዝኾነ እዚ ሓደ እዩ ምኽንያቱ ሃይማኖታዊ ባህላዊ ስለዝኾነ ብጣዕሚ እዩ ደስ ዝብለኒ ግን ድማ ምስኡ ነፀላ ወይ ድማ ኩታ ጌርካ ተዝኽደን ደስ ይብለኒ።

ኢ/ያ ንግዲ ባንክ ካፍቶም ብጣዕሚ ተኣማንነት ዘለዎም ንግድታት ሓደ እዩ፡፡ ግን ድማ ቅርሺ ስለ ዝቆርፅ ኣብኡ ከቅምጥ ኣይደልን፡፡ ኣብ ካልኦት ባንክታት ከቅምጥ እየ ዝደሊ ።ቅርሺ ተዘይቆርፅ ነይሩ ደስበሃሊ ክኮን ነይሩ፡፡

ኣብ ዝኮነ ዓይነት ንግዲ ወይ ድማ ስራሕ ምስታፍ ብጣዕሚ እዩ ደስ ዝብለኒ፡፡ ምክንያቱ ወሳኒ ስለዝኮነ ናይ ንግዲ ስራሕትታት ክነግድን ከሰርሕን እየ ዝደሊ፡፡ ብፍላይ ድማ እዞም ዘይበላሸዉ አቅሑት ሒዝካ ናይ ምስራሕ ድሌት ኣለኒ፡፡

ድኳን ካብቶም ናይ ንግዲ ስራሕትታት ሓደ እዩ። ከምኡ እውን ብጣዕሚ ደስ ባሃሊ እዩ ከም እውን ንሂወትካ ለዋጢ ዝኮነ ዓይነት ስራሕ እዩ። ኣነ ክሰርሖ ዝደሊ እውን ከምዝይ ዓይነት እዩ። ንግዲ ስራሕ ኣብ ሂወትካ ስለ ዝልውጥ ከምኡ እውን ካልኦት ኣቁሑት እንተዝህልዎ ይምረፅ።

ብጣዕሚ ካብቶም ዝፈጥዎም ጫማታት እዚ ሓደ እዩ፡፡ ምኽንያቱም ብሕብሩ ኩሉ ነገሩ ዝፈትዎ ጫማ እዩ፡፡ ካብ ቁሪ፣ ካብ ኣስሓትያ፣ ገለ ዝከላኸለልካ ጫማ ስለዝኾነ ብጣዕሚ ደስ ዝብል እዩ፡፡

ካብቶም ብጣዕሚ ወሰንትን ኣድላይን ዝበሃል ናይ ገዛ ኣቁሑት ሓደ ብረድስቲ ይበሃል ።ምክንያቱም ብዘይ ብረድስቲ ምንም ዓይነት ፀብሒ ካሊእ ካሊእ ክትሰርሕ ስለ ዘይትኽእል ብረድስቲ ብጣዕሚ ኣድላዪ እዩ። ብፍላይ ድማ ብጣዕሚ ረጉድ ስለዝኮነ ...

ገዛ ካብቶም ወሰንቲ ናይ ወዲ ሰብ መሰረታዊ ድሌታት ዝባሃሉ ሓደን ቀንድን እዩ ሞ ብጣዕሚ ደስ በሃሊ ገዛ እዩ፡፡ ከምዚ ዓይነት ንኽሰርሕን ንኽረክብን ይምነ ብጣዕሚ ቆንጆ እዩ ሓሪፍ ገዛ፡፡

ዝኾነ ዓይነት ናይ ታሪኽካ ወይ ድማ ናይ ሃይማኖትካ ናይ ትምህርቲ ከምኡውን ናይ ተፈጥሮ ታሪኽ ዝኾነ ይኹን ዓይነት ታሪኽ ክትፈልጥ ኣገዳሲ እዩ፡፡ ብጣዕሚ እዩ ደስ ዝብለኒ ንኽፈልጥ፡፡ ምኽንያቱም ካብ ምፍላጥ ብዙሕ ዓይነት ጥቕሚ ስለዘለዎ፡፡

ብጣዕሚ ካብ ዝፈትዎም ናይ ስራሕ ዘርፊታት ንግዲ እዩ፡፡ ንግዲ ብጣዕሚ እየ ዝፈትው ምኽንያቱ ብጣዕሚ ትርፋማ ስለዝኾነ ኣብ ንግዲ ትካላት ክሳተፍ ደስ ይብለኒ፡፡ ብፍላይ ድማ ብቐሊሉ ክባላሸው ዘይኽእሉ ኣቑሑት ብምሓዝ ክሳተፍ ደስ ይብለኒ፡፡

ንሓንቲ ዓዲ መሰረተ ልምዓት ብጣሚ ኣድላይ ኣገዳስን ስለ ዝኮነ ኩሉካ ተሓባቢርካ ብምስራሕ መሰረታዊ ልምዓት እንተሃልዩ ሓንቲ ዓዲ ክትዓቢ ክምኡ እውን ክትልወጥ ስለ እትክእል ንክትልወጥ ድማ ኩለና ተሓባቢርና ንስራሕ።

ብጣዕሚ ዘፅልኣኒ መጋያፅ እንጥቀመሉ ዓይነት ፀጉሪ እዩ። ምክንያቱም ናይ ባዕልና ፣ናይ ባህልና ዝኾነ ፀጉሪ ክንጥቀም እንሄና። እዚ ናይ ግዚያዊ ዝመፀ ፀጉሪ ዝመፀ ስለዝኾነ ብጣዕሚ ብጣዕሚ ዘፅልኣኒ ክጥቀመሉ እውን ኣይደልን ተመንዬ እውን

ገዛን መንበሪን ካብቶም መሰረታዊ ድልየታት ናይ ወዲ ሰብ ሓደ እዩ፡፡ መሰረታዊ ጥራይ እዉን ከይኮነስ ቀንድን ቀንድን ዝተባህለ ሓደ እዩ፡ ፡ ብፍላይ ድማ ከምዚ ዓይነት ዘበናዊ ገዛ ክኸዉን ወይ ድማ ክሰርሕ ብጣዕሚ ደስ ይብለኒ፡፡

ኣብ ንግድ ዘርፍታት ምስታፍ ብጣዕሚ እዩ ደስ ዝብለኒ ከምኡውን ካልኦት ስራሕትታት ስራሕ ከይነዓቅካ ብፍላይ ድማ ንግዲ ብጣዕሚ እዩ ደስ ዝብለኒ ካብቶም ብጣዕሚ ዝፈትዎም ስራሕቲ ንግዲ ሓደ እዩ፡፡ ብፍላይ ድማ ዘይበላሸው ኣቕሓ ምሓዝ ብጣዕሚ እየ ዝፈቱ፡፡

መጋየፂ ብጣዕሚ ካብ ደስ ዝብለኒ ግዝያዊ ነገራት እዩ፡፡ ምክንያቱም ናይ ግዝያዊ ነገራት ብመጋየፂ ክከዱ ስለ ዝክእሉ ኣብ ስራሕ ይኩን ኣብ ካሊእ ይኩን ሎሚ መጋየፂ ብጣዕሚ ኣድላይ ኣገዳስ ስለ ዝኮነ ከምግዚኡ ምግባር እዩ፡፡

ትምህርቲ ካብቶም መሰረታዊ ዝበሃል ናይ ሂወትና ሓደ እዩ ሞ ብጣዕሚ ስርዓት ገይርና ተማሂርና አብ ዝሓሸ ደረጃ እንትንበፅሕ ደስ ይብል ከምኡ እውን ቤተ ሰብና ብምሕጋዝን ብምብርትታዕን አብዚ ተንበፅሕ ደስ ይብል።

ካብተን ብጣዕሚ ፍሉጣትን ጎየይትን ኢትዮጵያውያን እዚአን እየን። ጉያ ብጣዕሚ ነብስኻን ኣካልካን ንጥዕናኻን ብጣዕሚ ኣድላዪ ካብ ዝኾነ ሓድ እዩ ።ኣነ ኣዉን ብጣዕሚ ዝፈትዎ ነገር እዩ ከምአን ክኸዉን ብጣዕሚ ትምኒትይ እዩ ።

ስራሕ ብጣዕሚ ካብቶም ህይወትና ለወጥቲ ዝኾኑ ሓደ ኾይኑ ግን ድማ ክንሰርሕ እናሃለና ፅፍፍ ዝበለ ስራሕ፣ ርግእ ዝበለ ስራሕ ሰሪሕና ኣብ ናይ መጨረሻ ዕውትነት ደረጃ ክንበፅሕ እኔሀና፡፡ ብዝበለፀ ናብ ?

ብጣዕሚ ደስ ካብቶም ዘህሩፍኒ ሕብሪታት ቆፃል፣ ብጫ፣ ቀይሕ እዮም፡፡ ብጣዕሚ እዮም ዝማርኹኒ፣ ብጣዕሚ እዮም ዝስሕቡኒ እና ከምኦም ንክኽደን ደስ ይብለኒ፡፡ ከምኡ’ውን ካሊእ ፃዕዳ፣ ፀሊም ተዝህሉ ነይሩ ይምረፅ፡፡

ምስድረኻ ቕስን ኢልካ ተሓባቢርካ ተርዳድኢኻ ምሕላፍ ጊዜኻ ጠዕሚእደስለኒ ፍላይ ድማ ከምዘሓድ ኣይነትፍክዳን ተኸዲንካ በዓ ቤት በዓላት ወይ ኣው ዳኣመት ክኹንከሎ ከምዝ ቕስን ኢልካ ምሕላፍ ላዕም ትንሚተኢሎ

ዝኾኑ ይኹን ዓይነት ምስተ ብጣኣሚእት ጸልእ ምኅነያቱ ናዙይ ኮነ ነገር ስለ ዘልጽሐካ ብፍላይ ድማ ኣልኮላዊ ምስተይ ናቢ ሕይወት ካኸ ና ምጥፋ ኽሥካዘጽሕ ብጣሚየት ጸልእ ክሰብቲ ጕና ኣይደልን ክሰይጕም ክሰት ኣይደልን

ዝኾነ ይኹን ሰብ ኣሓ ኽህልወን የሉ ምህንያቱ ዝኾነ ይኹን ዓይነት ዝሠራሕ ንኽሰርሕ በቕሓ ስለ ዝኾነ ብፍላይ ድማ በረድስቲ ናይ ምግወን ናብ መሥርኂና ምሳድጢና ስለ ዝኾነ ጣዕሚየ ዝፈቶ ክንሠርሖ ንኽእል ነገር።

ዘይቲ ኻብቶም ንንግዲ ንሕዞም ኣቕሑት ሓደ እዩ። ከምኡውን ናይ ጸብሒ ዋናን ዋናን ዝኾነ ጠቓሚ እዩ። ዘይቲ ብጣዕሚ እየ ዝፈቱ ደስ ብሃሊ ምኽንያቱን ብዘይቲ ዘይተሠርሐ ጸብሒ ጣዕሚ ስለ ዘይብሉ።

መስተ ንሰውነትና ብጣሚ ጐዳኢ እዩ። ጐዳይ ካብ ዝኾነ መስተይ እዩ ፣ ግን ድማ ብጥዕኒ ጎዳኢ ብምካኑ መስቲ ዝሓሸ ይኸውን ኢለ ይሓስብ ብጣሚ ጐዳኢ ስለ ዝኾነ ንኸይኑጕዳምንቲ ብጣኣም ዝሓሸኮነ።

ኣብዝኾን ይኹን ዓይነት ሥራሕ ወይ ኣብዝኾን ይኹን ዓይነት ንግዲ ክንሠርሕ ከለና ወይ ኽንነግድ ከለና መፋለጥ ኽንግብርንኢና ምህንያቱ ብዙኅ ዓማዊ ኢል ንረኾሉ ካብ መፋለጢ እንተጌርናዩ ምፋለጥ እጣዕሚ ኣድላይን ኣገዳስን እዩ።

ማይ ወይ ድማ ማይ ቦምባ ንሕይወትና ብጣኣሚ ወሳንን ኣገዳስን ስለ ዝኾነ ብጥንቃቐ ኽንፊ ዘን እየና ውንያቱም ብጥንቃቓተ ዘይፊ ዝናዮ ኣብዙይ ኮነ ጻምዕን ካድእቱም ሓደጋተትን ክነጽፍ ስለንኽእል ጥንቃቐንሕርፍ ዘይግበን።

ከምዙይ ዓይነት ኣጋይፃ ተዓሚደስ በሃል እዩ ብፍላይ ድማ ኣይ መስቀል ቅድጽ ዘለዉ ኾይኑ ኣብ ሆሳ እይና ብዓድ ዝግበር ገይጽ እዩ ኣብ ከባቢ ኣክሡምን ኮምኡውን ኣብ ካልኦት ዝግበር ጌይጽ እዩ።

ናይ ንግዲ ኣቝሑት መሓስ ብጣም ይዝርፍ ምህንያቱ ነጋዳይ ኢድማ ኣብ ነግዲ ዘርፊታት ትሳተፍቲ ኾንካ ሕጕስን ቊስምን ስለትኸውን ቆምኡውን ገንዘብጓዊ ስለ ተረክብ ደሲሃል እዩ ናይ ንግዲ ሥራሕ ቖንዚ እዩ።

ንግዲ ኻብቶም ጣዕሚ ዝፈቶምን ዝምነዮሙን ሥራሕ ሓደ እዩ ንግዲ ብጥዕሚ ውሳን ዝኾነ ሥርሕ እዩ ነጋ ደይንተ ኾንካ ድሞ ብደንቢ ን ዓማዊ ልካኽተስተአናገዲጉበካ ምህንያቱም ካልያ መዓድ ተመልስ ኢንሆ መጸካ ኮኑውን ብዙኅ ትርፈን::

ኤሌክትሮንክስ ኣቕሑት ካብቶም ወስንቲን ወስንትን ዝበሃሉ ናይ ጊዜያዊ ቝሒታት እዮም። ምኅንያቱ ናይ ተክንሎጊ ቝሒታት መሣለጥ ስለ ዝኾኑ እጣም ይደ ሥለኒ ተክኖሎጅ ድማ ናይ ጊዜያዊ ሥራሕ ስለ ዝኮነ እዩ።

ብጣዕሚ ኣግደስትን ወሳንተን ካብ ዝኾነትን ኤሌሮንክስ ኣቕሓ ሓንቲ መዋይልያ መዋይል ብጣዕሚ ጠቓሚቲ ያብዝሒ ዝ ጊዜ ሕናያቱ ብመዋይል ሥራሕ ነገር ጠዓሚ ብዙኅ ስለ ዝኾነ ብጥንቃቐ ድሞ ምሓዝ ብጣዕሚ ኣድላይን ኣድላይን እዩ።

ብወገነይ ጥዕሚ ሕጊ ምዃርን ምዃርን እየ ዝፈቱ ካብ ሕጐፃይ ክኸይድ ኣይደልን ግን ኣብ ናይ ኢሎም ዝሚእየ ጊዜ ብጥዕሚ ኣሸጋር እዝ ጊዜ ዝኾነ እዩ ብናይ ቕርሺ ዝመኃደር ብናይ ቕርሺ ዝግዛዕ ሕጊ ኢን የሙ ብጣዕሚን ዝጠንቀቐሉ።

ዝኾነ ይኹን ሰብ ናይ ማሽንተ ጠቃሚ ውም ድማ ገዛአይ ክኸውን የሉ ምሕነቱም ጥዕሚ ብማሽን ዝሥራሕ ሥራሕ ብጣም ስለ ዝሣለጥ ካብ ግሉወትካ ካብ ጊዜኻ ቊጣብ ስለ ዝኾነ ማሽን ጥቃም ጠዕሚ ጽቡቕ እዩ

ጽቡቕ ዝኾነ ናይ እንጀራ መብልዕ ሽሓነ ደዕሚ ዝፈቱ ሕንያቱም እንጀራ መብላዕ ደዕሚ ኣድላይን ኣገዳስን ስለ ዝኾነ ግን ድማ ብቐልሉ ዘይስበር ክኸቡ ነይርዎ ብዘተርፈ ብጥዕሚ ደሰሃል እዩ

ፋሺን ኣብ ልብሲን ኣቀራርባን ዝረአ ዘመናዊ ልምዲ እዩ። ሰብ ርእሱ ንምግላጽን ጽቡቕ ንምቕራብን ይጠቕም። ፋሺን ብባህሊን ብዘመንን ይለዋወጥ።

ሳም ናብ ጥዕሚ ወሳንን ወሳንን ካብ ዝበሃል ኣብ ሕይወትና ሓደ እዩ ምንያቱም ካብ ርስሓትን ካብ ካልኢን ንከላኸለሉ ነገር ሓደ እዩና ካብቶም ብጥዓሚ ኣብ ሕይወተይ ኣምሪሕዝርእዮ ነገርተኾነ ሳምና እዩ ና ብ ጥዕሚ እዝሃር ፈወደሰሃሉ።

ዝኾነ ይኹን ሰብ ኣቓሓኽሕዝን የሉ ምኾነያቱ ኣቕሓ ናይ ሕይወት ወዲ ሰብ ኣገዳስን ኣድላይን ካብ ዝኾኑ ሓደ ስለ ዝኾነይ ኣሕ ምሓዝ ጠዓምወሳን እዩ ።ንፍላይ ድማ ዞም ተሽከርከርቲ ኸይኮኑስ ካልኦት ጥዕያተኣቕትምሓት ኣገ

ምሠረት ኣልምዓት መዓንቲሃገር ብጥሚ ኣድላይን ወሳንን ስለ ዝኾነ ንሱ ድማ ኽመጽእ ዘኽእል ኲሉን ኣብ ተንከባኺቡና ብምሥራሕን ኣብ ሠራሕንሱ ተሳት ኣፍቲ ብምዃንን ክመጽ ኽእል ግድን ኣድላይ ስለ ዘኾነ ኣኲሉ ተርባረን

ሓንታ ገር ክትሚዕበል ወይ ድማ ኽትልወጥ እንተኾይና፤ ጣዕሚ ብዙኃት መሠረት ልምዕታት ክትእታተወሎም፤ ከምኡውን ጽርግያ ማይን መብራህትን ኦምኡውን ትምህርቲ ቤት ትሃልዩ ጥዕሚ ኽትመ ኣዕብልን ተስፋሕሕርሓን ትኽእል።

መጋያፂ ብጥዕሚይደስብለኒ ምህንያቱ ብጥዕሚ ኣብ ሥራሕእቲ ዘርፍታት መጋያጽ ታሃልይዎ ብዙኅ ዓማዊ ኢሉት ክትረክ ተኽእል ብዙኅ ዓማልተ ርክብካድሞ ብዙኅ ትርፊ ስለ ትረኪ ብጥዓምን ብጥዕምንካብ ዝበት ጽቡቕ ዘለ መጋያጽ ተኾይኑ እዩ።

ናይ ንጊዲ ኣቝሒትሕ መሓዝ ብጥዕ ሚ ወሳን እንኣገዳስኒ ብላይ ድማ ኦሊብዘይ በላሸው ሽጓት ነገራት ምሓዝ ብጣዕመ ኣገዳስይብ ከምኡውን ካልኦት ከም ክዳን ከም ጫማትወሰኸቑተ ዘህልውዎም ይሓይሽ ተመራጺ ይኸውን ነይሩ።

ዝኾነ ይኹን ዓይነት ማሽን ናይ ስራሕ ምሳለጢ ስለዝኾነ ብጣዕምን ብጣዕምን እየ ዝፈቱ፡፡ ምሕነያቱ ዝኮነ ይኹን ዓይነት ስራሕ ብማሽናት ክሳለጥ ስለዝኽእል ብጣዕሚ እየ ዝዝፈቱ፡፡ እውን ድማ ክሕዞን ክገዝኦን ይደሊ፡፡

ቃዕሚ ካብ ዝጸልኦ ፋሽን ክዳን እዝይ እዩ ምኽንያቱም ቃዕም ሓጺር ክዳን ስለ ዝኾነ ብሓይዋኖትነጉኑ ስለ ዘይይፍቕድ ጥዕሚ ዝጸልኦ ኽዳንእዩ ፋሽኑዋላእኳ ተኾነ ንውኅ ዘለ ተመራጽ ዝኾነ ኲሉ ሰብ ዝጠሎ ክኸውን የሉ ኢልየሓስብ።

ዝኾን ይኹን ዓይነተ ቕዓ ናይ ገዛ ዝኅ ናይ ሽቐጥ ዓድላይ ስለ ዝኾነ ብቃዕሚኢ ዝኾን ኢ ዓይነተ ቕሓ ዝፈቱ ምፍላይ ድማ እዙይ ቃዕሚ ኽ ምኽትኩም መጠሉ ተመኪ ስለ ዝኾነ ብቃዕሚኢ ደ ስብለኒ

ኣን ብጥዓም ደስ ሥለኒ ዞም ፍሉጣት ናይ ስፖርትኛታት ሥርኣት ንኽፈልጦምን ንኸሪእዮምኒ ደሊ እየ ኲነያትም ኣብ ስፖርት ዘለ ነገር ብጣሚብ ኣድላይ ስለ ዝኾነ ኣነሙልኮም ኦምኽሳትቶፍ ስለ ዝደሊ ክትሓወርኒ ምእንታን እኽሳይክሓትት ኢዮ።

ኣብ ንግድ ትካላት ወይ ድማ ዘርፍታት ምስታፍ ጣዕሚ ጽብኦን ጽብኦን እዩ እሞ ንሕይወት ካኣብ ጥዓሚልካፍቶምለዎጥ ዝበሃሉ ሓደ እዩእሞ ፍላይ ድማ ዘይበላሸው ኣቕሑት ብምሓዝ ተመራጺኸውን ከምዚይ ኣይነት ሥራሕ ጠኣሚ ምስታፍል።

ምስማር ካፍቶም ናይ ገዛ ኣቕሑት መሳርሒ ኣገዳሲ ኻብቶም ዝኾነ እዙይ ሓደ እዩ፡፡ ምኽንያቱ ብዘይ ምስማር ምንም ነገር ክስራሕ ስለ ዘይከኣል ኣግዳሲ እዩ፡፡ ብጣዕሚ ደሰ ባሃሊ እዩ ገዛ ንኽንሰርሕ ደሞ ትምኒትና ስለ ዝኾነ እዩ፡፡

ዜና ምስማዕ ብጥዕሚ ካብቶም ደስ ዝብለኒ ነገራት ሓደ እዩ'ሞ። ምክንያቱ ኲሉ ነገር ሃልዋት ናይ ሓንታ ሃገር ወይ ናይ ሓንታ ዓዲ ንኸመይ ንኽተኸድ ኣላ ብዝብል ንምፍላጥ ስለ ዝኾነ ብጣዕሚ ኣገዳስ እዩ ክንሰምዕ ኣለና።

ናይ ዓድኻ ታሪኽን ተፈጥሮ ምፍላጥ ጣም ኣገዳስን ቕንድን ስለ ዝነ ብዙኅ ሃብ ታሪኻትን ናይ ተፈጥረታትና ጸጋታትን ክንፈልጥ ይግብእና መንያቱም ካ ምፍላጥ ዘርከብ ብዙኅ ስለ ዝኾነ ምህንፈልጥ ተመራጽ ይኸውን

ዝኾነ ይኹን ምህርቲ ዘምርትናዮ ወይን ድማ ዝሠርኃናዮ ሥራሕ ብምፍላጥ ኢማተርፊኽንረኾሉንኽእልሙ ምምፍላጥ ጣዕም ክንፂዕረለና ካም ምፍላጥ ዘርከብ ብዙኅ ነገር ስለ ዝኾነ እንተፋሊጥካ ብዙኅ ዓማዊኢል ስለ ትረክብ ክነፋሉ ጠግበን።

ምስ ስድራኻ ቁሱን ወይድማናያ ቕሳውነት መንፈስትሃሊኢካ ኽትረዳዳ ኽትስሕቕቲ ኽእልተ ዄንካ ብፍላይ ድማ ምስ ኅብረተ ሰብ ከምኡውን ምስ ካልኦት ሰባት ክትስሕቕቲ ኽእል ኢኻ ሕንያቱ ካብ ኖሚጅ መራፊስካት ጸንሓኻ ባህል ።

ዝኾነ ይኮነ ዓ ንንግዲ ዝተቐመጠ ቐዓ ብጣዕሚ ደሥብለኒ ከምኡውን ካል ተቝሒት ወሲሕካ ብምሐዝ ብጣኣሚ ደሥብለኒ ሆንያቱም ንግዲ ጣኣሚ ሕይወት ካልውጽ ስለ ዝኾነ ዘለጸ ድማ ዘይባላ ሸወቕ ርተትብጽ።

ዝኾነ ይሆን ዓይነት ማሽን ብም ኣድላይ ን ኣድላይኒ ነወዲሰር ብጣም ማሽን ካብቶም መደለይት ዝበሃሉ ነገራት ሓደ እዩ እፍላይ ድማ ብዞም ቀለልቲ ማሽናት ተዝኸውን ብጣም ደሲብል ኣነ ብጣም የምልደ ስብሉኒ።

ተዕሚደስ ል ሕንፃላት ክከምኡውን ገዛውቱ ጥዓሚእት ዝፈቱ ጥኣሚ ካ ኣብ ዝሙነይን ታብዝሃርፎን ዝነበርኩ እዩ ግን ድማ ኣብዝ መዓል ሃገራትእዩ ስለ ዘርከብ ዓድናውን ከምዙይ ዝመዓል እት ሃገር ክም ኽትፈውን ደስ ብለኒ

መብዛሕትኡ ጊዜ ኣብ ገጠር ዝርከብ ናይ በህላዊ ኣቕሓ እዩ፡፡ ሹሙ ድማ ኣገልጋይ ይባሃል፡፡ ንጥቀመሉ ድማ እንጀራ ንምትሓዝ ኮይኑ ከምኡ ውን ኣብ መርዓ ናብ ፀበል ንጥቆመሉ እዩ፡፡ ደስ ዝብል ናይ ባህላዊ ኣቕሓ እዩ፡፡

ብጥዕምጊሰምዖን ካብ ዘይደሊ ናይ ጶሎቲካ ዘርፍታትን ናይ ጶሎቲካ ዝዘርባታትን እዮም እሞ ግነቱም ብጥዕሚ ሕዲ ናይ ስለ ዝወቕሰኒ ክሰምዖን ክርእዮን ስለ ዘይደሊ ጶሎቲካ ዘሎዘርፊ ብጥዕሚ የጸለ።

መጋያጺ ብጣዕሚ እዩ ደስ ዝብለኒ ኸምኡውን ናይ ጊዜያዊ መጋያፅታት እዩ ብጣዕሚ እዩ ደስ ዝብለኒ ፍላይ ድማ ወርቂ ኣብ መርዓ ኣብ ክርስትና ናብ ሰብ ዝኾነ ኽትሕጐስ ስለ ዝግበር ብጣዕሚ እዩ ደስ ዝብለኒ ካፍቶም ትምኒተያት፡3

ብጣዕሚ ደስካፍ ዝለኒ ነገራት ኣብ ሲድራኻ ቅሳኖትን ብሃዋን ዘለዎ ኾይኑ ከምኡውን ደቅኻ ደምቢ ተኸዋኺብካ ምስብ በዓል ገዛኻ ኾይንካ ተኸዋኺብካ ብመሓዝ ቆምኡውን ክልተኻ ብምክባር ደስ ይብለኒ።

ቤት ምግብን መስተን ሰባት ንምብላዕን ንምስታይን ዝኸዱ ቦታታት እዮም። ኣብኡ ዝተፈላለዩ ምግብን መስተንን ይቐርቡ። እዞም ቦታታት ሰባት ክተሓላለፉን ማሕበራዊ ግንኙነት ንምግንባርን ይሕግዙ።

ቢዝነስ ስራሕ ኻብቶም ብጣዕሚ ዝሃርፎምን ዝሙነዮም ስራሕ ሓደ እዩ፡፡ ምኾንያቱም ህይወተይ ብኡ ክሉውጥ እየ ኢለ ስለዝሓስብ ብጣዕሚ ደስ ዝብለኒ ስራሕ ተኾነ ብዝነስ እዩ፡፡ እና ብ ጣዕሚ ዝሃርፎን ዝሙነዮን ደስ በሃሊ ስራሕ እዩ፡፡

ጶሎቲካ ምስማዕን ምኽታልን ጠዓሚ ካብ ዘጽልአንን ዘኅዝነንን ሓደ እዩ ምህንያቱም ህሊ ናይ ቊስን ስለ ዘይገብረኒ ክሰምዖን ክኽተለን ኣይደልን ከምኡውን ቤተ ሰበይ ክሰምዑዎን ቃልኦትን ኣይደልን።

ንጕይኻቶም ምስርተው ድልታት ዝበሃልናይወዲ ሰብ ቕንድን ቅንድን ዝኾነ ሓደ እዩ። ምግ ብላዕ ብጥዓም እን ብጥዕምን እየት ዝበቱ ብፍልላይ ድማ ኦምዙይ ዝተመጣጠነ ምግን ኸልዕ ብጥዕምን ትምኒተይን ድልየተይን እዩ።

ማሽን ካብቶም ጣዕሚ ኣድላይትን ወስን ትንካብ ዝኾኑ ናይ ሥራሕ ምሳለጢ ሓደ እዩ መሽን ክሎኒ ጐይ ዱማ ብመሽንክሠርሕ ጣዕሚ ይደሥለኒ ትምኒተይውን እዩ ማሽን ኣድላይን ጠቓሚምጣዕም ስለ ዝኾነ።

ምስድራኻ ኸምኡውን ምስብኣይካ ከምኡውን ምስሙሉ ቤቲ ሰድካ እምዙይ ራሃዋን ክሳነትን ዘለዎ ሕይወት ብጣሚ ይምነ ብጣምደስ ይብለኒ ኣሕነያቱ ቕስም እተ ኾንካ ኲሉ ጊዜ ሕጕሥትኸውን ጭንቀትቲ የብልካቶውን ብጣሚ ደስ እብለኒ።

ፋሽንግዳን ወላዕኳ ብ ጥዕሚት ደስተለኒ ብጥዓሚ ተፈተኹ ከምዚይ ዓይነት ግዳን ግን ብጥዕሚእ ዝዝጸልእ ክኽዶኖን ክርእኤን ኣይደልን ካልእ ሰውን ክጐብሩ ኣይደልን ከምኡውን ክሠርሐሉን ኣይደልን ተመን የየውን ኣይፈልጥ።

ዝኾን ይኹን ዓይነታሓ ምሓዝ ብጣም ይደ ሥለኒ ብፍለ ድማ ናይ ዞም ጊዜ ዘምጾም መጋያ ጽታ ስትምስሉ መሓዝ ብጣዕም ይደ ሥለኒ ምሕነያቱ ሰብ ኣኡ ብጣዕሚ እተዂረት ስለ ዝገብር ኣብቶም ሓድሽቲ ተዂረት ስለ ዝገብር።

ከምዚ ኣኛት እሽጋ ኣቕሑት ደኣሚኢ ዝፈቱ ምኽ ንጥቆምሉ ይኹን ወይም ድማ ንንግዲ ዝፍዞሙ ይኹን ደኣሚዩምድ ሱሉኒ ክን ድማ ክበላሻ የብልን እሹግ ክትበላሽብ ቃሚ ኃደጋ ስለ ዝኾነ ክበላሻ የብልን።

ብጥዓምን ብጥዓምን ከፍቶም ዘጽለኒ ጨማታት እዚሓደ እዩ ሆነያቱ ብቕሊሉ ኽትረግፁን እቲጐብሮን ዘይትኽእል ነገር እዩ ማይ ተናኽኡ ስለ ዝበላሸው ኲንዲኣይኒ ጨመ ኣብ ብጣዓሚ ይጸሊእ። ኣነ ብቕሊሉ ማይ ዝንከዐን ዘሓጽ ዝሕፅን ክኸዉን ደሲለ።

ነይ ኣብወታደር ብጣዕ ሚየጸልኦም ምህንያቱ ብኣካይድኦም ደናቑር ስለ ዝኾኑ ግፊአኛታትጉም ስለ ዝኾኑ ከምኡውን ብኣታ ሓሳስኦም ሥድታት ስለ ዝኾኑ ብጣዕሚየጸልኦም ክርእዮም ኣይደልን ክሶምዖምጎን ኣይደልን ኣምላኽ ይረሕቐለይ።

ብዓም ዝጸልዑን ብጥዓም ዝድብረኒን ዓይነት ጨማእዩ ምህነቱ ብቐልልኽትጐሮ ዘይትኽእል ጨማ እዩ ከምኡውን ከቢድ ከምኡውን ማይ ክታሓፅቦ ስለዘይትኽእል ብጥዓም ዝጸሎኦ ጫማ እዩ ክረግጾጕን ኣይደልን ተመኒየየውን ኣይፈልጥን።

ኣብ ንግዲ ስራሕ ኮይንካ ብጣዕሚ ክትሰርሓሉን ክትስልጥነሉን ዝግብአካ ዓመዊልካ ብዝግባእ ምቕባል እዩ እሞ ብዝግባእ ዓማዊልና ተቐቢልና ክንሰርሕ ይግባእ፡፡ ከምኡውን ኣብ ንግዲ ዓለም ክንሰርሐሉን ክንሳተፈሉን ይግባእ፡፡ ብጣዕሚ ደስ በሃሊ፡፡

ኣኸባ ብጥዕሚ ወሳን ካብ ዝኾነን ካብቶም ዝኾኑ ነግራት ሓደ እዩ ምህነቶም ሕማቕንጽቡቕን ትዛተየሉን ትረዳደአሉን ተስማዕ ምዕሉን ነገር እዩ እና ኣኸያ ኣብ ጥዕሚ ወሰንን ብጥዕሚ ኣድላይን ካፍቶም ዝኾኑ ሓደ እዩ ትረዳደአሉ ነ።

ምስድረኻ ቕስን ኢልካ ተረዳድኢኻ ተስማ ዒኻ ከምኡውን ምስ ሰብኣይካ እና ምስ ደቅኻ ተረዳድኢኻ ተሕልፎ ተኾንካ ብጣዕሚ ቕሳነት ይህልወካ ብፍላይ ድማ ከምዚ ተፃዓዳዲኻ ትኽደምን እንተ ኮንካ።

ማሽን ኣብ ሕይወትና ጥዕሚ ዓብዪ ናይ ሥራሕ ለውጢ ስለ ዘንጽልላ ጣዕሚ ዝፈቱ ማሽን ምሕንያቶም ጥዕሚኒ መሣለጥ ሥራሕ ስለ ዝኾነ ፍላይ ድማ ዝማሽን እዙይ ብጣዕሚ ቐሊል ብቕርባ ዘርከም ስለ ዝኾነ ጥዕሚ ይደስልን።

ስላጣ ቆስጣ ጕዕ ኃምሊ ጠዕሚ ጠቓንን ሓናጽን ስለ ዝኾኑ ከዞም ተኽልታት እዚኦም ጠዕሚእምድሱሉኒ ጠዕምተመረጽቲዮም ብፍላይ ድማ ፀሓይ ዘይውዖም እንተ ኾይኖም ጠዕሚ ቆንጀ ስለ ዝኾኑ ንጥቆምኣሎም ይግሉ

ናይ መኪና ኣቕሑት ምሻጥ ብጥዕሚ ካብቶም ደስሃሊ ናይ ንግዲ ኽፋላት ሓደ እዩ ከምኡውን ካልኦቶ ሰኽቲ ኣቝሑት ናይ ድኳ እንተ ዘፍሉ ወነይሩ ምድረጽ ንግዲ ብጣዕሚ ሕይወት ካልዋጥን ጽቡቕን ዝኾነ ሥራሕ እዩ።

ሕማውን ሕይወትና ኻብቶም ብጣዓሚ ጐዳ ኢኢን ጐዳእን ዝኾነ ሓደ እዩ እና ሕማም ከይመጸኒ ብጥዓሚ ዝፈርኃነ ካብቶም ጥዕሚ ዝጸልኦምን ዝፈርሖምን ነገር ሓደ እዩ እና ሕማም ጥዕሚ መስጊእን መፍርኅን ሰውነትና ጐዳእን ሓደ እዩ።

ኣብ ሥድራና ተኻባቢርና ተኸዓ ኢልና ኽምኡውን ተሰማሚእኢና ትንነብር ደሴብል ሕነቱም ካብ ብእስ ዝርከ ነገር ስለ ዘሎ ምባእስ ብጣምኩ መኣን ጽያፍን ስለ ዝኾነ ካብ ምባእስ ብጣኒ

እዙይ ኻብቶም ድ ኣገዳ ስነድ ላይን ዝበሃል ቦታ ሓደ እዩ ምኽንያቱ ካሕቕ ንኽንመሃር ንኽን ቕጻዕ ዝገብረና ቦታ እዩ ንኸይንእሠር ን ሕይወትና ብጽቡቕ ንኽንመርሕ ዝገብረና ቦታ እይና ናኡ ንኸይናትብጥዓምኒ ጠንቀቕን ንጠንቀቕን ጠዓም

ፍልጣት ብስጶርት ተፈለቲ ዝኾኑ ናይደግዕዲ እዮም ኣነውን ኮምኦም ተፈላጢ ትንኮኸውን ብስጶርት ይደሊ ምኾንያቱን ብስጶርት ኣብ ሕይወትና ዓይዪ ጊዘ ስለ ዘለ ንጠናና ሐሉ ትኸውን ኣካልፋውን ጣዕምቲ ስለ ዘጠንክር ብጠዓሚ ይደሳ

ብጥዕ ምኻዘ ጽልአን ሰብ እዙይ እዩ ምሕንያቱም ብኣብኣ ተሓሳስኡ ብኣመራርኁኡ ብጣሚ ይ ዘጽለኒ ብጥዕም የጕሄንን የጽልእንንሰብ ተኾነ እዙይ እዩ ምሕንያቱ ብኣካይዱኡ ንሰብ ጐዳኢ ስለ ዝኾነ ግፍአኛ ስለ ዝኾነ።

ካብተን ብጥዓሚ ዝፈትውን ናይ ኤርትራ ፍልጣት ናይ ድራማሠራሕቲ ሓንቲ እያ ኣነውን ጥዓሚአ ዝፈትዋ ደሰያትብለኒ ኣካዳድና ኣየኹን ኣካይድ ኣይኹን ድራማ ሠራርሓ ኸም ኣነ ኮኸውን ደሲይብለኒ ደሰሃዲቲ እያ።

ምስ ስድራይ ከምኡውን ምስ ኣኅዋተይ ወይም ድማ ምስ ደቀይ ከምኡውን ምሰየይ ከምዙይ ፍሽኺ ለናስሓኹ ናተ ጨወትኩ ጊዜይ ኣይክሕልፊ ኣይደሊ ብጥዓሚካ ዝ ምነየን ካብ ዝሃርፈን ነገራት ሕሽኺኢልካብ ምስድራኻ ምስ ኲሉ ቤት ሰምሕላ

ኣኅምልትን ኣትክልትን ጣዕሚ ዝፈቱ ክበልዕውን ዘይኾነስ ኣብ ንግዲሥ ራሕትታት ክሠርሖሎም እይዝፈቱ ቆምኡውን ንገጥካ ንፀጕሩኻ ጣዕሚ ኣድለይትን ወስንትንካብ ዝኾኑ ኣኅምልትን ኣትክልትን የምስምውን ከምሰላጣ

መጋያጺ ብጣዕሚ ደስብለኒ ፍላይ ኣብዓበቲ በዓላት ከምኡውን ጋሻኹ መጸካኸሎ መጋያ ጽተ ገርካ ኸምኡውን ኣብ ሥራሕ ዘርፊ ኣብ ንግዲ ዘርፍታት መጋያ ጽተ ጌርካ ጥዕሚ ጠለብ ስለ ትረክህ መጋያጽ ብጣዓሚ ።

ኣብ ስድራኻ ውይ ድማ ኣብ ሕይወትካ ቕስኒ ኢልካ ክምንስ ደቀኻ ናብ መዝናነይ ቦታ ትንቀሳቐሰሉ ኾኑኡውን ምስ በዕልገዛኻ ናብ ደገ ትንቀሳቐሰሉ ጥዕሚኢ ዝበቱ ብጣ ኣሚእደስደኒ ከምዙይ ንኽኸውን ትንተይ እ።

መፃሕፍትን ከምኡውን ጋዜጣን ብጣዕሚ ብጣዕሚ ኣድለይቲ ካብ ዝበሃሉ ነገራት ሓደ እዩ እሞ ብጣዕሚ ተመሲጥና ኽነንብኦም ይግባእ፡፡ ከምኡውን ናይ ሃይማኖት መፅሓፍ፣ ናይ ሳይንስ ከምኡውን ካልኦት ናይ ታሪካዊ መፃሕፍቲ፡፡

ምግቢ ካብቶም ኣድላይትን ኣግድዳስትን ዝኾነይ ቐንድን ዝኾነይ ሓደ እዩ እናያቱም ብዘይ ምግቢ እንም ነገር ክንሠርሕ ስለ ዘይንኽእል ምግቢ ኽነለዕሃለና ድሞ ዘማጣጠኒ ምግቢ ተንበለዕ ተኣሚ ዝሓሸጥረና ነረሩ።

ትምህርቲ ካፍቶም ቀንድን ቀንድን ናይ መሠረታውን ናይ ህይወትና ዝበሃሉ ሓደ እዩ፡፡ ምኽንያቱ ካብ ትምህርቲ ዝርከብ ብዙሕ ነገር እዩ፡፡ ከምዙይ ናብ ዝለዓለ ደረጃ ንክንበፅሕ ትምኒትና ይኸውን፡፡ ብጣዕሚ ደስ ዝብል፡፡ ከምዚ ዓብዪ ትምኒተይ እዩ፡፡

ኃፂድ ምዕጻድ ኲሉ ጊዜ ኣብ ገጸር ከባቢ ዝርከብ ኮይኑ ብፍላይ ድማ ኣብ ከባቢ ቆውዒ ወቕቲ ዘርከብ ሥራሕ እዩ። ካብ ጥዕሚ ዘጽልአንን ዘጽልአንን ሥራሕ እዩ ምሆንያቱ ጥዕሚ ናይ ግሎትካ ሥራሕ መድከም ስለ ዝኾነ ክሠሩሖ ኣይደል።

ፋሺን ኣብ ልብሲን ኣቀራርባን ዝረአ ዘመናዊ ስነ-ጥበብ እዩ። ሰብ ባህሉን ስብኣዊነቱን ንምግላጽ ብፋሺን ይጠቕም። ፋሺን ብዘመንን ብሕብረተሰብን ይለዋወጥ።

ቃዕሚ ደስካፍቶም ዝብሉ ኒስባትእየ ምሕንያቶም ብክርሲ እና ኃይሞንት ኣምምራቕ ይርከዉ ኣነውን ከምዙይ ደው ኢለይ ኸመራቕን ጸሎት ከብጽሕን ደስካፍ ዘለኒ ነገር ኅሓደና ትሚተይን ጽቡቕ ነገር እዩ

።።ወጋ ገን መዋይል ብጣሚ እዝኃርፍ ምኅነያቱ ጊዜያዊ ስለ ዝኾነ ግን ድማ ብዂሉ በታ ተዘርከብ ጥብኦ ነይሩ ሕዝግን ስለ ዘይርከ ዘሎ ብጣሚ እዝኃርፍ ንኽርከብ ተስፋ ይገብር ኣነ ጣሜ ዝሃርፎ ደስብሃል እዩእዩ።

ኣትክልትን ኣሕምልትን ካብ መሬት ዝበቁሉ ተፈጥሯዊ መግቢ እዮም። ንሰውነት ዘድልዩ ቫይታሚን፣ ሚነራልን ፋይበርን ይሃቡ። ጥዕና ንምሕባርን ሕማም ንምክልኻልን ብጣዕሚ ይሕግዙ።

ገዛ ወይም ድማ መንበሪኻ ወይም ድማ መፅለሊኻ ብጣዕሚ ኣድላይን ኣገዳስን ዝኾነ እዩ ክነፍሩሶ ዘይኮነስ ንኾንሰርሖ ደስ ይብል እና ኣነ ገዛ ምስራሕ እምበር ገዛ ምፍራስ ብጣዕሚ እየ ዝፀልእ።

ዝተዓ ሸገ ሰምና ወይ ድማ ናብ ፋብሪካ ዝኣተወ ሳምና ብጥኣሚ ኢደሥለኒ ይግነቱ ሰምናካብ ብዙኅ ነገር ርስሓት ስለ ዝከልኸለለይ ብጥኣሚ እደስለኒ ግን ድማ መዓልቲ እዘይሓለፈ ዂኸውን ኣለዎ ተመረጽነቱ

ጥኣሚ ካብቶ መገደስቲ ዝኾኑ ሓደ እዩ ምከንያቱ ካብ ሥራሕ ዘርከብ ብዙኅ ነገር ስለ ዝኾነን ሕይወትናብ ብሥራሕ ክንዲውጥ ስለ ንኽእል ኣብ ሥራሕ ኽንሳ ተፈለና ዝኾኑ ይኹን ነገር ከይመረጽና ከየለለና እጣም ጽበቕ ሱሎ።

ጫማ ኣብ እግሪ ዝለበስ ናይ ልብሲ ኣካል እዩ። እግሪ ካብ ጉድኣትን ብርድን ንምጥቃዕ ይሕግዝ። ጫማ ብቅጥዒ፣ ቀለምን ዓይነትን ይፈልይ።

ገዛ ኻብቶም ኣገደስን ኣድላይ ይምዝበሃል ሓደ እዩ ንሕነያቱ መጽለል ምኅደር ገለታት ስለ ንጥቆመሉ ጠዕሚ ኣድላይ ይ ሞ ናይ ገዛ ጠቕሚ ብደምቢፈሊብ ና ኽነለለለና ብጽሬትውን ብንሕ ዘለና ዝግባእ።

ንዝሆን ይኹን ሰብ ወይ ድማ ወዲ ሰብ ምጊ ካብቶም መሠርተውን ቀንድን ዝተሃለ ሓደ እዩ ምህንያቱ ብዘይ ምግቢ ክነብር ክንውዕል ስለ ዘይንኽእል ድፍላይ ድማ ቶምተመጣጥኦኑ መግቢታት በምብላዕ ላዕሚ ጠና

ብና ምፍላሕ ምሳታይን ብጥዕሚኢ ደስብለኒ ብጣኣሚኢ ዝፈትዎ ክፍልላይ ድማ ከምዙይ ናይ ባህላዊ ክዳውን ተኸዲንካ ከምኡውን ጸጕሩኻ ተቖኒንካ እተትፍልሕ ደስ ይብለኒ ብጥዕሚኢኹም ጌይረ ኸፍልሕ ደስብለኒ።

ናይ ንግዲ ኣቝሕት ምሓዝ ጠዕሚዪደስ ዝለኒ ጥዕምውን የ ኣብ ንግዲ ኽሳተፍን ክሠርሕን ደስ ዝለኒ እሞ ክሠርሐከ ለኹ ኸዓ ዘይበላሸ ወቕሒት ብምሓዝ ክሠርሕ ደስ ይብለኒ ከምኡውን ካልኦቲ ካልእት ሠራሕትታት

ንፋሕ ሒተ ወይ ድማ መጋየፂ ጠዓሚ ደስካብ ዘለ ን መጋየፂ እዩ እሞ ሕንያቱም ኣብ ጊዜ ኣውዲ ኣመት ከምኡውን በዓላት ከምኡውን ተሆነ ዓመጥ ቈልዓጋለ ንገብረሉ ነገር እዩ ደኣሚ ደሣ።

ዝኾን ይኹን ዓይነት ትካል ከም ቤተ ክርስቲያን ቤት ትምህርቲ ሕክምና ዛምሰሉ መፋለጢ ክህልዎም ኣለዎ። ብጣዕሚን ብጣዕምን ምኽነያቱ ብቐርባ ትረኽቦ ተኽእል መፋለጥ እታልየዎይ ንዓኻ እውን ጥቕሚ ዘለዎ እንተፋልጥካ እዩ።

ዝኾን ይኹን ዓይነት ኣርኮላውምስ ተምሳይ ነብስና የለስምሰት ጽብቕ እዩ ግን ይኹን እምበር ክበዝሕኸሎ ስለ ብጠዕሚ ዝጐድና ኣነ ድማኣብ ጥዓሚ ዝጸልኦ ጥዕሚ ኻብ መጠን ለዓለ ሥለ ብ ጸልኦ ኽሰት የመኣይደል።

ካብቶም ናይ ሥራሕ መሣለጥቲ ወይ ድማ ጊዜኣዊ ኣቝት በሃሉ ኤለክትሮኒክስ ካውኣቶም ዩ ጠዓሚደስ ስለኒ ናይ ኤሌክጥሮኒክስ ሥራሕ ብጥዕሚደስ ሥለኒ ከምውን ኣቕበት ግን ድማ ሕማቕ ነገሩ በቐዲል እቶ ተዋላ ሽው በቐዲል ሁሩ።

መጺሔት ከምኡውን መጽሕፍቲ ጋዚጣ ጣዕሚ ኣገደስ መገድስንካብ ዝኾኑ ንኣና ሓደ እዮም ምኮንያቱም ካብ ምንናያሩ ዘርከብ ፍልጠት ብዙኅ ስለ ዝኾነ ግነ ንብበልና ጣዕሚ ደስሃልእዮ።

ብተሽከርከርትምጕዓዝ ጻሚኢ ደስለኒ ኲንያቱ ኖዝደለኻ የ ነገር ቀልጢፍካኽትኣትሱለ ተኽእል ናይ መንገዲ ወይ ድማ ናይ ጕዕዞ ምሳለጥ ስለ ዝሆና ጣዕሚኢን ደሥለኒ ተዝኸውን ግን ተጠንቀናተኒ ጐዓዝ።

ኣብ ትዓማብያና ወይ ድማ ኣብ ስድራናዊሽጢ ከምኡውን ምስ ወለንዲና ምሳኻትና ጽቡቕ ናይ ስነምጓር ባህሪ ነርኢ ተኾንና ከምኡውን ኣብ ኅብረት ሰ ውሽጡውን ጽቡቕ ስነምጓር ነርኢ ብዘለጸ ድማ ዘረኸውናይ ኣብኣጓ

ዝኾን ይኹን ነገር ትካል ወይም ድማናይ ንግሊ ሥራሕትጣት ዝኾን ይሆን ነገር ብምፍላጥ ስለ ዝምዕብል ክነፋልጥ ለነ ምህንያቱም ካብ ምፍላጥ ነረኾ ጥቕሚ ብዙኅ ስለ ዝኾነ ንተፋሊጥና ብዙኅ ዓማዊ ሉ ስለ ንረክብ ዝኾነ ነገርትነፈ።

ኣትክልትን ኣሕምልትን ብጣዕምን ብጣዕምን እዩ ደሥ ዝብለኒ ከም ሠላጣ ቈስጣ ኲሉም ዝዝኣምሰሉ ኣትክልትን ኣሕምልትን ብጣዕሚን ብጣዕሜን ይደሥለን ንኾሎም ጥራይ ኸይኮነስ ንገጽካ ጸጕሩኻ ብጥዕሚ ኣድለይቲ ስለ ዝኾኑ እዩ።

ወርቂ ይብሃል ካብቶም ብጥዓሚ ብጣዕሚ ዝሃርፎም ነገራት ሓደ እዩ። ኣብ ግዜ መርዓ ኣብ ግዜ ክርስትና ኸምኡውን ኣብ ደሣታ ዝግበር ዓይነት እዩ። ብጣዕሚ ደሥ ዝብል ነገር እዩ ኣይውን ክሃርፎም ክምነዮን ዝደል።

ዝኾን የሆን ሴበብ ብሃሉ ኻጥፊ የልን ብተወሳኸዉን ጠበኛ ክኸዉን የሉ ጥበበኛ ምሓን ቃዕሚ ካብ ደስብለኒ ካብ ዝሃርፎን ዝሙነን እዩ እሞ ጠበኛ ክኸዉን ይደሊ ቆምኡውን ኣብ ብሃሉ ተደሪኁኽሠርሕ ኣለዉ።

ብጥዕሚ መራኽን ሰሓብን ዝኾነ ሰብዩ ህነቱ ብኣካዳድንኡ ብፍሽኽትኡ ከምኡውን ኲሉ ነገሩ ጥዓሚ ዝማርኽ ሰብዩ ኣንግን ከም እንኮኸውንና ንኽኽደን ፍሽኽታና ህለን የዘደል

ናይ ራያ ባህሊ ብጣዕሚ ኻብቶም ድስ ዝብለኒን ዘህርፈንን ባህሊ ሓደ ባህል እዩ፡፡ ምኽንያቱም ናይ ዓዲ ለምለም ዓዲ ፀባን ጠስምን ስለ ዝኾነ ንኽኸይድን ከምኡውን ኣብኡ ንኽነብርን ደስ ካብዝብሉኒ ዓዲ ሓደ እየ፡፡

ብጣዕምን ብጣዕምን ደስ ካብ ዘብለኒ ከምዚ ዓይነት ኣከዳድና እዩ፡፡ ምኽንያቱ ናይ ባህልና ወይ ድማናይ ወለድና ዘፅንሑልና ዓይነት ኣከዳድና ስለዝኾነ ከምዚ ዓይነት ክዳን ክኽደን ብጣዕሚ ደስ ይብለኒ፡፡ ትምኒተይ ስለዝኾነ ብጣዕሚ ክኽደን ደስ ይብለኒ፡፡

ዜና ምስማዕ ብጣዕሚ ወሳንን ኣገዳስን ካብ ዝኾኑ ሓደ እዩ፡፡ ምኽንያቱ ናይ ኲሉ ኲነታካ ኽትፈልጥ ትኽእለሉ ብዜና ስለ ዝኾነ ብጣዕሚ ኣገዳስን ኣድላይን ልኾኑ እምበር ኣነ ኽሶምዖ ዘይደሊ ነገር ተኾነ እዙይ እዩ፡፡

ንኤለክጥሮንክ ኣቁሑትት ብጣም እየ ዝፈቱ። ምክንያቱ ጊዜኣዊ ውይ ድማ ናይ ቴክኖሎጂ ሥራሕትታት መሳለጥ ስለ ዝኾኑ ብጥኣምን ናይ ኤለክጥሮንክስ ኣቁሑት ዝፈቱ ብፍላይ ድማ ኮምፒውተር ብፍላይ ድማ ተትብላሸም በቕሊሉ ስለ ዘይዕረዩ።

ስዋ ካብ ዳጕሻን ካብ ጌይሶን ብኦድንቲሓዋሱ ዝተሠርሐ ኾይኑ፤ ብጣም ዪ ዘጽልእንኒ ዓይነት ምስተአ ምሕነያቱ ኣልኮላዊ ምስጠ ስለ ዝኾነ ብጥዕሚል ምስገሪ ሕወትካ ዘስሕት ስለ ዝኾነ ድጣም ዪ ዘጽልአን።

ፓሊስ ብጥዓሚ ትምህርትን ሥልጠናን ዘደለዮ ሰብ ዩ ምክንያቱ ኣብ ሕብረተሰብ ዘለዎ ሥራሕ ብዕሚ ብቕዑን ስልጥንን ኽኸውን ትምህርትን ሥልጠናን የድል ብጣዕሚ ደሥ ብሃሊ እዩ ፖሊስ ምሥልጣን።

ብጥዓ መካብ ዝሃርፈ ምግብታት እዚኦምዮም ኅንያቱ ምጊ ንሕይወትና ዝጠዓም ይወሳንን ቀን ድንካብ ዝኾነ ነገር ሓደ ዩ እሞ ብዘይ ምግ ምንም ዓይነት ነገር ክንሠርሕ ስለ ዘይንኽእል ዝተመጣጠነ ምግ ተነልዕ ይምረጽ

ብጣዓሚ ኻብቶም ዝፈትምን ብጣዕሚ ካብቶም ዝሃርፈምን ጨማ እዩ ።ካብ ንፋስ ካብ ሓመድ ካብ ጕዚኅ ነግራት ስለ ዝካልሃደጋ ጨማ ብጥኣሚኤደ ስለኒን ከምዚኣይን ብጠማ ድፍን ብምዃን ብጠኣሚየ ዝፈቱ።

ዝኾኑ ይኹን ሥራሕ ብመሣለጥ እዩ ዝሰልጥ ሞ ኾኑ ይኹን ዓይነት ሥራሕ ንክንሠርሕ መሳለጥ ኽንጠበምንየንና ከምኡውን ብዓሚቆናጅቐናዙ ሥራሕ ትንክንሠርሕ ይሕግዘናዩ መሣርሒ ምጠቐም ተንጥቀም ይሓይሽውን